እዚ ዘመናዊ ሙዚቃ መሳርሒ ጊታር ይበሃል፡፡ ጊታር ዝፃወት በዓል ሞያ ድማ ጊታሪስት ተባሂሉ ይፅዋዕ፡፡ ጊታር ካብ ምንታይ ከምዝስራሕ ትፈልጡ ዶ?

ሓንቲ ፅብቕቲ ሰበይቲ ባህላዊ መመላኽዒ ኣብ እዝኒ ገይራ ናብ ቅድሚት ትጥምት ኣላ፡፡ ጋመ ውን ተቆኒና ኣላ፡፡ እቲ ኣብ ርእሳ ዘሎ ሰቲ ኸ ናይ ምንታይ ይመስለኩም?

እዚ ጽቡቕ ዕንጨይቲ መደያይቦ ምስ መስቀል ዘርኢ እዩ። እቲ መደያይቦ ጽሩይ እዩ፣ ኣብ ውሽጢ ገዛ፣ መስኮት ድማ ብኣንጻሩ ይርአ። እቲ ዕንጨይቲ ብቐጢንን ድልዱልን ቅርጺ ተሰሊሙ ኣሎ። ኣብ ደረጃ ደው ኢልካ እንተትኸውን፡ ንላዕሊ ወይ ንታሕቲ ክትድይብ ምደለካ?

ዝተፈላለዩ ዓይነታት ባህላዊ ናይ ሙዚቃ መሳሪሒ አለዎ ካብአቶም ሓደ ጭራዋጣ እንተኮን ካበ ክሪ ቆርቦት ዝስራሕ ጥዑም ድምፂ ናይ ህርመት ዘለዎ ዓይነት መሳሪሒ ሙዚቃ እዩ። ንስኩም ከ አብ ከባቢኩም ጭራዋጣ በምንታይ ትሰርሑ?

ሓደ ሰብአይ ሓሙክሽቲ ሕብሪ ዘለዎ ሱፍ ተከዲኑ አብ ፃዕዳ ሕብሪ ወንበር ኮፍ ኢሉ ቀይሕ፣ ብጫ፣ ቆፃልን አራንሺን ሕብሪ ዘለዎ ድሕረ ገፅ ይርከብ፡፡ እዚ ሰብአይ መን ይበሃል?

ፍርፍር እንቋቑሖ ብእንጀራ ቀሪቡ ኣሎ፡፡ እዚ ምግቢ ብሃናፂ ትሕዝቶ ዝማዕበለ እዩ፡፡ ፍርፍር እንቋቑሖ ብባኒ ልሙድ እዩ፡፡ ብእንጀራ ኸ መዓዝ ልሙድ ምግቢ ኮነ?

ኣብዚ ዝረኣ ዘሎ መፋለጢ ሚላን ባር ዝብል ኮይኑ ዝተፈላለዩ ግልጋሎታት ዝህብ ገዛ እዩ። ካብ ገዛኩም ብዝተፈላለየ ስራሕ ኣብ ዝወፃኩምሉ ኣብ ምንታይ ትዕርፉ?

ዝተፈላለዩ ዓይነታት ናይ ንግዲ ስራሕቲ ዘለዎ እንተኮኑ ከምዚ ንዕዘቦ ድማ አብ ሓደ ሽቅ ብዝሕ ዓይነት ሸቀጣት ይካየድ እዩ። እዚ ቦታ አበይ ከባቢ ይመስለኩም?

ስፖርት ስፖርት አከልና ንክጥንክር ይገብር፡፡ ንአብነት ሳይክል ውድድር /ሻምፒዮኖ/ እቲ ዝዓበየ እስፖርት እዩ፡፡ ብርክት ዝበሉ ሳይክል ተወዳደርቲ ዝተፈለለዩ ማልያታት ብምክዳን ዝተፈላለዩ ቆቢዕ ብምግባርን አብ እስፓልት እናተጓዓዙ ይርከቡ፡፡ ሳይክል ውድድር ትፈትው ዶ?

አባላት ስድራቤት ተአኪቦም ማአዲ ቀሪቦም እቲ ገዛ ድማ ዝተፈላለዩ ኢድ ስራሕቲ ዘለዎ ሙዕሩጉ ገዛ ንምልከት ።አብ ከባቢኩም ከምዚ ዓይነት ባህሊ አሎ ዶ?

ብድሕርይኣ ሙሉእ ብሙሉእ ቆፃሕ ሕብሪ ኮይኑ ሓንቲ ቀያሕ ጎል ኣንስትየቲ ካብ ገፃ ፃዕዳ ዝመስል ትቅንጥጥ ኣላ። ብናይ ሓደ ሰብ ኢድ ዘሎ እንታይ እዩ ?

እዚ ዓይነት ናይ ፀጉሪ ምቕምቃም ፓንከር ይበሃል፡፡ ፓንከር ብወለዲ ኣዝዩ ዝፅላእ ስታይል እዩ፡፡ እዚ ስታይል ንዓይኒ ደስ ይብል ዶ ይመስለኩም?

እዚ ጫማ ናይ ስኒከር ዝበሃል ናይ መናእሰይ ጫማ እዩ፡፡ ጫማታት ብፋሽንነቶም ናይ መናእሰይን ዓበይትን ተባሂሎም ይፍለዩ እዮም፡፡ ካብዚ ወፃኢ ከ ብምንታይ ክፍለዩ ይኽእሉ?

አርማ አርማ ናይ ሓደ ተቋም መፍለይ ምልክት ኮይኑ፤ ብቀይሕን ፃዕዳን ክቢ ቅርፂ ዘለዎ ፒንተረስት ዝብል ፅሑፍ ብቀይሕ ሕብሪ አብ ፃዕዳ ሕብሪ ድሕረ ገፅ ይርከብ፡፡ እዚ አርማ ናይ መን እዩ?

እዚ ናይ መኩየዪ መስመር ትራክ ይበሃል፡፡ እቲ ኣብ መወዳእታ ዝዝርጋሕ ጨርቂ ዝመስል ገመድ ድማ ሪባን ይበሃል፡፡ ቀዳማይ ንዘይወፀ ጐያዪ ሪባን በጢሱ ክንብል ንኽእል ዶ?

ሕንፃ በይኑ መልክዕ ክህብ ኣይኽእልን፡፡ ህንፃ ክምልክዕ እንተኾይኑ ኣብ ከባቢኡ ኣትክልትታት ክህልውዎ ግቡእ ይኾን፡፡ ኣትኽልቲ ምልማዕ ዓብዪ ወፃኢ ዝጥይቐና ድዩ?

አብ ከተማ አክሱም ካብ ዝርከቡ ህዝቢ ዝጥቀምሎም ዝተፈላለዮ ዓይታት መፅሓ፣ ኮምፒተር ዝሐቀፈ ኮይኑ ፋውነደሽን እናተባለሃለ ይፅዋዕ ። ንሰኩም ከአንቢብኩም ትፈልጥ ዶ?

እዚ ደቂ ኣንስትዮ ኮይነን ባህላዊ ክዳን ተከዲነን ነፃለእን ትምሕርት መቀል ገይረን ኣውንዝፍን ጥፋ ኣብርሕ ክልተ ደቂ ኣንስትዮ እንትርኣያ መነፀር ገይረን ንምኳኑ መነፀር ንምንታይ ይጠቅም ትብል ትፍልጥዶ?

ባንዴራ እንትከውን ቀይሕ መስዋእትነት ዝገልፅ ፣ብጫ ብድማ ብሩህ ተስፋ ዝገልፅ እዩ፣ ቆፃል ድማ ናይ ልምዓት ምልክት እዩ። እዚ ናይ ኣንበሳ ምስሊ ከ እንታይ ይውክል ?

ኣብ ሱፑርማርኬት ካብ ዝርከቡ ኣቑሑት ዝተፈላለዩ ውፅእት ኮስማቲክስ ካብ ዝኾኑ ከም ናይ ርእሲ ቅብኣታት፣ ናይ ፀጉሪ ሻምቦታትን ሎሽንን ይራኣዩ ኣለው፡፡ እንታይ ዓይነት ሎሽን ወይ ሻምፖ ትጥቀሙ?

ሓንቲ ጓል አንስተይቲ ሸሪጥ ተከዲና ሕብሪታት አብ ፀጉራ ብምግባር አብ እምኒ እናጠሓነት ትርከብ፡፡ እዛ ጓል አነስተይቲ ሮዛ ሕብሪ ሸበጥ ገይራ አብ ሓመደዋይ ምድሪ ቤት ተቦሪካ እናጠሓነት ትርከብ፡፡ እዚ አከዳድና ናይ አበይ ዓዲ ባህሊ እዩ?

ብዙሓት ኣሕምልት ኣብ ዕዳጋ ይራኣዩ፡፡ ካብኣቶም ድማ ባናና ፣ ኣራንሺ ፣ፓፓየን ማንጎን ይርከብዎም፡፡ ኣብ ወዲ ሰብ ኣትክልቲ ምምጋብ እንታይ ለውጢ የምፅእ?

እዚ ንመስተን ማይን ዝኸውን ቦታ ዘርኢ እዩ። ኣብ ማእኸል 1 ሊትሮ ጥርሙዝ “ኮካ-ኮላ”፣ ዋጋ 65 ብር ተፃሒፉሉ ኣሎ። ኣብ ልዕሊኡ ድማ “ብውሑድ ዋጋ ዕዳጋ!” ዝብል ኣሎ። ኮካ ኮላ ድዩ ወይስ ማይ ምስታይ ትፍተው?

መጋየፂ ዝተፈላለዩ ናይ ገዛ መጋየፂታት አለው፡፡ ንአብነት ቀይሕ፣ ፃዕዳን ስርናየታይ ሕብሪ ዘለዎም ነፋሒቶታት ብንእሽተይን ዓብይን ተነፊሖም አብ ቡናማ ድሕረ ገፅ ይርከቡ፡፡ ተክትምርዖ ዲካ ዝብል ፅሑፍ አብ ማእከል ብብጫ ሕብሪ ተፃሒፉ ይርከብ፡፡ እዚ ቦታ ናይ መርዑ ድዩ?

እዚ ኣብ ከባቢ ከተማ ኣኽሱም ዝርከብ ናይ ንግስተ ሳባ ቤተ መንግስቲ እዩ፡፡ ኣብዚ ቦታ ናይ ነብሲ መሕፀቢ ከምኡውን ናይ ህብሽቲ መሰንከቲ ቅርስታት ይርከቡ፡፡ ንምዃኑ ንግስተ ሳባ ኣብ ምንታይ ዘመን ዝነበረት ንግስቲ እያ?

ሓንቲ ኢድ ተኽሊ ሒዛ ኣላ። እቲ ተኽሊ ቀጢንን ነዊሕን ቆጽሊ ዘለዎ ኮይኑ፡ ኣብ ማእከሉ ንኣሽቱ ሐምላይ ዕምባባታት ይረኣዩ። እቲ ተኽሊ እንታይ ዓይነት ተኽሊ ምዃኑ ክሓትት ይኽእል ድየ?

ዝተፈላለየ ዲዛይን ዘለዎም ናይ ሻሂን ቡናን ከምኡውን ካልኦት መሳተያ ኩባያታት ይርአዩ ኣለዉ፡፡ እዞም ፅቡቓት ኣቑሑ ሽውሃት ዝኸፍቱ ዓይነት ዶ ይመስሉ?

ሙርጉስ ናይ ኣካለ ሱንኩላን ኮይኑ ካብ ሓፂን ኣብ ኢዱ ድማ ጎማ ዝተሰረሓ ብዝተፈላለዩ ምክንያት ናይ እግሪ መጉዳእቲ ዝበፆሖም ዝጥቀምሉ ምኳኑ ትፈልጡ ዶ ?

ኣብዚ “ኤክሶዶስ ሆቴል” ዝበሃል ክልተ ደርቢ ህንጻ ይርአ። እቲ ህንጻ ኣብ ቁሩብ ልዕል ዝበለ ቦታ ኮይኑ፡ ኣብ ቅድሚት ንእሽቶ ብራንዳ መስኮት ኣለዎ። እዚ ሆቴል ኣብ ከመይ ዝበለ ከተማ ወይ ከባቢ ዝርከብ ይመስል?

ፎቶ ኮፒ ማሽንን ደስጣ ወረቓቕትን ዘለዉዎ ገዛ ይርአ ኣሎ፡፡ እዚ ቦታ እንታይ ዓይነት ስራሕ ዝስርሐሉ ቦታ ከምዝኾነ ግትግምቱ ትኽእሉ ዶ?

ዝተቆነነት ኣዝያ ብጣዕሚ ደስ ትብል ቆልዓ ዝሓዘለትፃዕዳ ናይ ባህላዊ ክዳን ዝተከደነትን ኣብ ኢዳ ድማ ብራማ ዝኮነ ሓምባር ዝገበረት እያ። እቱይ ቆልዓ ዝሓዘለትሉ እንታይ ይብሃል?

ኣብዚ ገለ ሸየጥቲ ኣብ ወሰን ጽርግያ ኮፍ ኢሎም ዝተፈላለዩ ኣሕምልቲ ክሸጡ ይረኣዩ። ብጸጋም ኣዴታት ብዕለት ሰንበት ከም ለሚን፣ ሽኮር ድንሽን ዝኣመሰሉ ኣሕምልቲ ይሸጣ ኣለዋ። እዚ ዕዳጋ ኣብ ዓባይ ከተማ ዘሎ ይመስል ድዩ ወይስ ናይቲ ከባቢ ዕዳጋ እዩ?

ዝተፈላለዩ ናይ ቅብኣት፣ ሎሽን፣ ባዝሊን ዓይነታት ይርአዩ ኣለዉ፡፡ እዞም ግብኣታት ስነ ፅባቐ ብዘይ ናይ በዓል ሞያ ሓገዝ ኣብ ገዛና ክንጥቀመሎም ንኽእል ዶ?

እዚ ናይ ስኒ መፅረይ ዘርኢ እዩ። ኣብ ልዕሊኡ ናይ ዓረብኛ ጽሑፍ ኣለዎ፣ እዚ ድማ ካብ "ዳቡር ኣትክልቲ ስኒ"ን ስኒን ከም ዝተሰርሐ ዘመልክት እዩ። ተጠቃሚ ናይዚ ዓይነት ስኒ መፅረይ ዲኻ?

ናይ ደቂ ኣንስትዮ መጋየፂን መመላክዕን ዝኮነ ወርቂ ብዝተፈላለዩ ዓይነታትን ዲዛይናትን ናይ እዝንን ክሳድ፣ ኢድን ዝስራሕ እንትከውን ኣብ ግዜ ባዓላትን መርዓን ዝግበሩ ምኳኖም ትፈልጡ ዶ ?

እዚ እትሪእዎ ዘለኹም መቀለሚታት እንትበሃል ዝተፈላለዩ ዓይነታት ቀለም ዘለዎም እርሳሳት ዝሓዘ እንትኸውን ንህፃውንቲ ናይ ስእሊ ምስዓል ድሌቶም ንምዕባይ ከም ዝጠቅሙና ትፈልጡ ዶ?

አብ ሓደ ቀይ መስቀል በሪ ናይ ደጃዝማች ባልቻ ሆስፒታል ሩስያ ቀይ መስቀል ዝብል ፅሑፍ ብዕንቋ ሕብሪ አብ ፃዕዳ ድሕረ ገፅ በሪ ተፃሒፉ ይርከብ፡፡ እዚ ሆስፒታል አበይ ቦታ ይርከብ?

እፅዋት ንሂወታውያን ከም ምግብነት፣ ፅላል፣ ዝተፈላላዩ ናይ ገዛን ናይ ቢሮን ኣቁሑት ንምስራሕ፣ ንመድሓኒት፣ ንፁህ ኣየር ንምርካብን ይጠቅሙና። ካብቶም ንመድሓኒት እንጥቀመሎም ድማ ሓደ ጨና ኣዳም እዩ።

ሻሂን ቡና ንደቂ ሰባት ከም መነቃቅሒ ዝጥቀሙሎም እንትከውን ቡና ኣብ ጀበና ሻሂ ድማ ኣብ በራድ ብፋርኔሎ ሓዊ ከምዝፈልሑ ትፈልጡ ዶ ?

እዚ እትሪእዎ ዘለኹም ኣብ ትግራይ ካብ ዘለው ሓድግታት ሓደ እንትኸውን ኣብ ትግራይ ዝተፈላለዩ ብኢድ ዝድሕሰሱን ዘይድህሰሱን ሓድግታት ከም ዘለውዋ ትፈልጡ ዶ?

ናይ እንግሊዘኛ ፅሑፍ ኮይኑ ኣብ ብጫ ጨርቂ ዎልዋሎ 99 ዝበል ኣርማ ኣሎ። ኣርማ ናይ እንሰርሖ ስራሕቲ ምልክት እዮ። ኣብ ስራሕኩም እንታይ ዓይነት ኣርማ ኣሎ ?

ኣብ ሉምሉም ቦታ ናይ ቅርሲ እምኒ ደው ዝበለ ይረአ ኣሎ፡፡ እዚ ቦታ ናይ መካነ መቃብር ውን ይመስል፡፡ እዚ ቦታ እንትትሪኡ ኣየናይ ዓዲ ትዝ ይብለኩም?

አብ ኢትዬጲያ ካብ ዝርከቡ ክልላት ናይ ባዕለን መለለይ ባንዴራ አለዎን ካብአተን ሓንቲ ክልል ዓፋር እዩ። እዚ ንሪኦ ዘለና ባንዴራ ናይ ክልል ዓፋር እዩ። አብዚ ማእከል ባንዴራ ዝኒሃ አርማ ትርጉሙ እንታይ ይመስለኩም?

እዚ ኒው ላይፍ ኣካዳሚ ዝበሃል ኣብ ኣኽሱም ከተማ ዝርከብ ናይ ግሊ ቤት ትምህርቲ እዩ፡፡ ናይዚ ቤት ትምህርቲ በዓል ቤት መን ይበሃል?

ኣብ ፃዕዳ ብፃዕዳ ሕብሪ ዝተቀለመ ገዛ ኮይኖም ክልተ ቀያሕቲ ጠረጴዛን ሓደ ዓይነት ኣከዳድና ዝተከደኑን ሓሞክሽታይ ሕብሪ ሱፍ ዝገበሩን ካልኣት ኣለው። እቶም ሓደ ዓይነት ክዳን ዘተከደኑ እንታይ እናተባህሉ ይፍለጡ?

እኒ ኣናናስ፣ ኣራንሺ፣ በናና፣ ሓብሓብ፣ ማንጐ ብብዝሒ ይርአዩ ኣለዉ፡፡ እዚ ኣብ ብዙሓት ከተማታት ዝርከብ ከምዚ ዝኣምሰለ መሸጢ ቦታ እንታይ ተባሂሉ ይፅዋዕ?

እዚ ኣብ ምስሊ ንሪኦ ዘለና ኣትሌት ውሩይ ታሪክ ዘለዎ እዩ፡፡ ሽሙ ኣበበ ባቂላ ይበሃል፡፡ እዚ ኣትሌት ውሩይ ዝኾነሉ ናይ ጉያ ታሪክ ምስ መን ሃገር ዝተተሓሓዘ እዩ?

ኣብ ሓደ ሪጋ እንዳ ክዳውንቲ፣ እንዳ ኣትክልቲ መሸጢ ከምኡውን እንዳ ሓፂን መፅን ይርአ ኣሎ፡፡ ከምዚ ዝኣምሰለ ናይ ስራሕ ቦታ ምቹውነት ኣለዎ ዶ?

ናይ ኣዋሽ ባንኪ ሓዱሽ ዋና መስርያ ቤት ዝህነፀሉ ቦታ ዘመልክት ታፔላ ይርአ ኣሎ፡፡ እዚ ዋና መስሪያ ቤት ኣበይ ከተማ ከምዝስራሕ ክትግምቱ ዶ ትኽእሉ?

ካብ ዝተፈላለዮ ከባብታት ዝመፁ ማሕበረሰብ ናብ ዕደጋ ዝተፈላለዮ ሸቀጣ ሸቀጥ ሒዞም ከም ሐምሊ ቆሰጣ እናሸጡ ይርከቡ ። ንሰኩም ከ ቆሰጣ ትገዝእ?

ብዲም ላይት መብራህትታት ዘንፀባርቕ ዘበናዊ ገዛ ይረአ ኣሎ፡፡ ብላዕሊ፣ ብጎን ኣብቲ መሬት ውን ህስስ ዝበለ መብራእቲታት ይራኣየሉ ኣሎ፡፡ እቲ ገዛ ሆቴል ዶ ወይስ ቤት መስተ ይመስለኩም?

ኣብ ትግራይ ካብ ዝርከባ ናይ ዜና ኣውታር ሓደ ድምፂ ወያነ እንትኸውን ኣብ መደብ ቋንቋ ትግርኛ ዜና ብዛዕባ ዋዕላ ቤት ምኽሪ ከተማ መቐለ እንዳተማሓላለፈ እዩ፡፡ ኣብ ገዛኹም እንታይ ዓይነት ሚድያ ተዘውትሩ?

እዚ ገዛ ናይ ስራሕቲ ዕንጨይትን ፈርኒቸር ቦታ ይመስል፡፡ ሓደ ሞዝቡል ዓራትን ሓደ ናይ ክዳን ቁምሳፁንን ኣብ ደገ ተሰጢሖም ዝራኣዩ እንትኾኑ ሓደ መንእሰይ ድማ ብማእኸል ይሓልፍ ኣሎ፡፡ እቲ መንእሰይ ኣብኡ ዝሰርሕ ዶ ይኾን ትብልዎ?

ስራሕ ዝተፈላለዩ ናይ ባዕልካ ስራሕ ምውፃእ ይከአል እዩ፡፡ ንአብነት ቀይሕን ሓመኩሽታይን ክዳን ዝተከደኑ ሰለስተ ቆልዑ አብ ወሰን ፅርግያ ሰማያዊ ፅላል ዳስ ብምስራሕ ናይ ጫማ መፅረጊን መስፈይን ስራሕ እናሰርሑ ይርከቡ፡፡ ጫማ ምፅራግን ትርፊ አለዎ ዶ ?

እዚ ዝስራሕ ህንጻ እዩ ዘርኢ። እቲ ህንፃ ብቡዝሓት መድረኻት ዝህነፅ እንትኸውን ገለ ክፋሉ ገና ኣይተዛዘመን። ኣብ ታሕቲ ካብ “ደው ኢንተርናኝናል” ዝተረኽበ ሓበሬታ ቲቪ ኣሎ። እዚ ህንጻ እዚ ንምንታይ ከምዚ ኢሉ ጸኒሑ ትብሉ?

ዝተፈላለያ ደቂ አንስትዮ እንትኮና ባህላዊ ናይ ዓደን ክዳን ተከዲነን ናይ ባህሊ ዓዲን ቁኖ ተቆኒነን ብፀጉረን ገይረን ዝተሰርሓ እንትኮና እዚ ኣሰራራሓ ፅግረን እንታይ ይባሃል?

ቁርስራስ ሕንባሻ ምስ መብልዒዑ ኣብ መኣዲ ቀሪቡ ኣሎ፡፡ ሕዚ ሽሉም ሕንባሻ መልክዑ ደስ በሃሊ እዩ ዝኒሀ፡፡ ንምዃኑ ሕምባሻ ከመይ ይስራሕ?

ሰለስተ ሰባት ኣብ ነንሕድሕዶም ክዕልሉ ይረኣዩ። ኣብ ቅድሚት ዘሎ ሰብኣይን እንግሊዝኛ እትዛረብ እትመስል ሰበይትን ይዛረቡ ኣለዉ። ብድሕሪኦም ብቐይሕ መጋረጃ ዝተሸፈነ ኮይኑ፡ “ድምፂ ወያነ ኢንተርናሽናል” ዝብል ጽሑፍ ኣብ ልዕሊኡ ይርአ። እዞም ሰባት እንታይ ይዛረቡ ኣለዉ ትብሉ?

መልክዕ ከተማ ማለት ከምዚ እዩ፡፡ እዚ ከባቢ ከተማ ብኣትክልቲ ዝማዕረገ ኮይኑ ንሪኦ ኣለና፡፡ እዚ ቦታ ክትከደሉ ኮነ ክትሪኦ ደስ ይብል ዶ?

እዚ ናይ ፀግሪ ናይ ደቂ ተባዕትየፐ እንትከውን ንፀግ መላፀይ ወይ መቀምቀሚ እንትከውን እዚ መሳርሕ እዚ ብጣዓሚ ፅቡቅ ኮይኑ ዘመናዊ ኮይኑ ብማሽን ዝተሓገዘ እንትከውን ሽሙ ምን እደተበሃለ ይፅዋዕ?

ኣብዚ ናይ ጫካ ምድረ ገፅ ኣብ ዘሎ ቀላይ ሰብ ይሕምስ ኣሎ፡፡ ኮይኑ ግን ኣብ ዘይትፈልጡ ቀላይ ምሕማስ ከም ሓርገፅ ብዝኣምሰሉ ኣራዊት ክትጥቃዕ ከምዝገብር ትፈልጡ ዶ?

ቡዘሓት ዓይነትን ሕብሪን ዘለዎም ተክሊታት አለው፡፡ ከም አብነት ቆፃል ሕብሪ ዘለዎም ተክሊታት አብ ቆፃል ሕብሪ ድሕረ ገፅ ይርከብ፡፡ እዚ ተክሊ እንታይ ተባሂሉ ይፍለጥ?

ቀይሕ ሕብሪ ዘለዋ ጀልባ አብ ወሰን ማይን ቆፅሊታትን ተቀሚጣ ትርከብ፡፡ ሼር ኢትዮጵያ ዝብል ከዓ ብብጫ ሕብሪ ተፃሒፉ ይርከብ፡፡ እዛ ጀልባ ተበላሽያ ድያ?

ካብ ውፅኢት ዕንጨይቲ ዝስርሑ ከም መዝቡል ዓራት፣ ናይ ኣንጎሎ ቦፌ፣ ናይ ማእኸል ጣውላን ናይ ጫማ መደርደርን ይጥቀሱ፡፡ ኣብ እንዳ ጣውላ ካብ ዝስርሑ ኣቑሑ እንታይ ገዚእኹም ኣለኹም?

እታ ሰዓት 10፡10 ኣብ ዝብል ዝብል ቁፅሪ ተመልክት ኣላ፡፡ እንተኾነ ግን ምልከትኣ ብናይ ሓበሻ ድዩስ ብናይ ፈረንጂ ኣይፍለጥን፡፡ ንምኳኑ 10፡10 ብፈረንጂ ብኣና ክንደይ እዩ?

ድምፂ ወያነ ካብ ዘሕልፎም ዜና ሓደ ፍትሓዊ ዘይኮነ አተዓዳድላ ረድኤትን ሳዕቤኑን ንህዝቢ ብምጥያቅ መልሲ እናረከበ ይርከብ፡፡ እዚ ድምፂ ወያነ ካልኦት ሽግራት ከ ቃለ መሕተት ዶ ይገብር ይኸውን?

ኣብዚ ዘለው ናይ በረካ እንስሳት ሓደጋኛታት ናይ ዝብኢ ውላድ እዮም። ዝብኢ ኣብ ዝሓለፈ ወርሒ ኣብ መቀለ ናይ ተፈናቀልቲ ሰፈር ቆልዓ በሊዑ። ዝብኢ ብቀትሪ ይርኢ ዶ ?

እዛ ንሪኣ ዘለና ናይ ሕርሻ ተሽከርካሪት ማሽን ኮምባይነር ትበሃል፡፡ ተግባራ ድማ ንዝባፅሐ እኽሊ ምዕፃድ እዩ፡፡ እዛ ማሽን ግዜ ኣብ ምቑጣብ ዘለዋ ኣስተዋፅኦ ከመይ እዩ?

ሓሙሽተ ጥራይ ዝባኖም ሰባት ኣብ ነዊሕ ዕንጨይቲ ተሰቒሎም ይኸዱ ኣለው፡፡ ሓደ ድማ ኣብ ማእኸሎም ብእግሩ ይኸይድ ኣሎ፡፡ እዞም ቢሄረ ሰብ እዚኦም እንታይ ይባሃሉ?

ኣብዚ ሰባት ኣብ ሓደ ተኣኪቦም ክደርፉን ክስዕስዑን ይረኣዩ። ክልተ ኣንስትን ሓደ ሰብኣይን ዓበይቲ ከበሮታት እንዳወቅዑ ይደርፉ ኣለዉ፡ ኮፍ ኢሎም ዘለዉ ሰባት ድማ ብሓጎስ ኢዶም የጣቅዑ ኣለዉ። ኣብ ከምዚ ዝበለ ባህላዊ ሳዕስዒት ተሳቲፍኩም ዲኹም?

ኣብዚ ቤት ምግብን መስተን በብዓይነቱ ፀብሒ ዘለዎ ናይ ፆም ምግብን ተቐድሐ መስተን ይርአ ኣሎ፡፡ እዚ ቤት ቤት ምግብን መስተን ምዃኑ ብምንታይ ንፈልጥ?

ባህላዊ ክዳን ብዘመናዊ ኣሰፋፍያ ንፋሽን ሾው ዝቀረበ እንትከውን ደቂ አንስትዮ ተከዲነኖኦ እንዳተወዳደራ እየን። ንስኩም ከ ፋሽን ሾው ተወዳዲርኩም ትፈልጡ ዶ ?

በጋናን ገና: በገና ምፅዋት ማለት እዩ። ስለዚ በገናን ማለት በገና ምፅዋት፣ ምውዳስ፣ ምዝማር... ነዚ መርትዖና መፅሓፍ ቅዱስ እዩ። ንስኩም ከ በገና ምፅዋት ትፈትው ዶ ?

ኣብዚ ብጣዕሚ ፅቡቕ ዝተሸለመ ፈስቲቫል ይዳሎ ኣሎ። ብነፋሕቶ ብብዙሕ ሕብሪ ዝተሰርሑ ዕምባባታት እናተሸለመ ይርከብ። ብድሕሪት ከም መጋረጃ መድረኽ ብወርቂ ሕብሪ ዘለዎ መጋረጃ ተሸሊሙ ኣሎ። ከምዚ ዝበለ በዓል ወይም ፕሮግራም ርኢኹም ትፈልጡ ዶ?

ሓንቲ ሰበይቲ ተቆኒናን ብምልኩዕ ተሰሪዑን እዩ። ኣብ እዝና ዓበይቲ ቅርጺ ዘለዎም ብሩር ሽምዓታት ኣለዋ። ከምቲ ትርእይዎ ዘለኹም እዚ ፀጉሪ ርእሲ ኣካል ባህላዊ ባህሊ ኢትዮጵያ እዩ፡፡ እዚ ጸጉሪ ቁኖ እዚ ብበዝሒ ኣበይ ዓዲ ዝተለመደ እዩ ትብሉ?

እዚ ኩሎም ቀይሕ ክዳን ዝተኸድኑ ብዙሓት ሰባት ኣብ ሓደ ስታድዩም ተኣኪቦም ኣለዉ። ጻዕዳን ቀይሕን ባንዴራ ኣብ ቅድሚት ክትቀሳቀስ ትረአ። እዛ ባንዴራ ኣየነይቲ ክለብ ትውክል እያ ትመስል?

ኣብዚ ኣብ ማእከላይ ዕድመ ዝርከብ ሰብኣይ እዩ ዘርኢ። ብርሕ ዝበለን ርእሱ ጸሊም ጸጉርን ኣለዎ። ቀይሕ ካምቻ ተኸዲኑ ኣሎ። እዚ ሰብ እዚ ኣትሌት ድዩ ወይስ መምህር?

እዚ ኣብ ኣኽሱም ዳዕሮ ፒያሳ ዝርከብ ናይ ዓዲ ዓለባታት ማለት እውን ጋቢ፣ ኩታ፣ ነፀላ፣ ዙርያ መሸጢ ቦታ እዩ፡፡ እዞም ዓለባ ዓዲ ካብ ምንታይ ይስርሑ?

መጋየፂ መጋየፂ መመላክዒ እንጥቀመሉ እንትኸውን፤ ሓንቲ ጓል አንስተይቲ አብ አሸንዳ ዝግበሩ መመላክዒን መጋየፂን አብ ክሳዳ ገይራ አላ፡፡ ሽሞም ከዓ ንእሽተይ መስቀል፣ ጎባጉብ፣ ዓብይ መስቀል/ሕርኩሞ/ን ቆፃል ሃሪ ዝተጠምጠመን እዮም፡፡ ጓል አሸንዳ ሪኢካ አይትተሓፀ ዝበሃል ትክክል ድዩ?

ናይ ዓበይትን ናይ ህፃንን ዓራት ጐኒ ንጐኒ ኾይኑ ይርአ ኣሎ፡፡ እቲ ናይ ህፃን ዓራት ኣብ ጐኒ እቲ ናይ ዓበይቲ ዓራት ዝኾነሉ ምኽንያት ታይ እዩ?

ኣብዚ ዓባይ ዒፍ የርኢ። ነዊሕ ክሳድ፡ ዓቢ ኣካል፡ ጸሊምን ጻዕዳን ጸጉሪ ኣለዎ። መብዛሕትኡ ግዜ ኣብ በረኻታት ወይ ኣብ ክፉት ቦታታት ይነብር። እቲ ምልክት ከመይ ይመስለካ ከምዚ ዓይነት ዒፍ ሪእኩም ዶ ትፈልጡ?

ዝተፈላለዩ ዓይነታት ናይ ደቂ ተባዕትዮን ናይ ደቂ አንስትዮ መጋየፅታት አለው ካብአቶም ሓደ ብሩሩ እዩ። አብ ኢድካ ዝእሰር ኮይኑ ብተለምዶ እንታይ እናተባህለ ዝፅዋዕ ይመስለኩም?

እዛ ዘመናዊ መሳርሒ ሙዚቃ ትራምፔት ተባሂላ ትፅዋዕ፡፡ እዛ መሳርሒ ኣብ ኣኽሱም ንስነ ስርዓት ቀብርን ንታቦት ዕጀባ መፈፀምን ከምትውዕል ትፈልጡ ዶ?

ሰባት ኣብ ወፍሪ ዓፂድ ይርአዩ ኣለዉ፡፡ መብዛሕትኡ ግዜ ከም ኣንበጣ ዝኣምሰለ ኣፃዳፊ መጥቃዕቲ እንትመፅእ ወፈራ ዓፂድ ይካየድ እዩ፡፡ እዚ ተግባር ንገባር ዝፈጥረሉ ስምዒት እንታይ ከምዝኾነ ትፈልጡ ዶ?

ኣብዚ ጽብቕቲ ሰማይ እያ እተርኢይ ዘላ። ሰማይ ረዚን ሰማያዊ ኮይኑ ጻዕዳ ደበና ኣብ ምሉእ ፋሕ ኢሉ ይርከብ። ኣብ ታሕቲ ኣብ ስእሊ ግራጭ ሕብሪ ዘለዎ ባስ ኣሎ። ነዚ ውቁብ ሰማይ እንተትርኢ እንታይ ምሓሰብካ?

ፋና ሚድያ ናይ 12 ክፍሊ ፈተና ውፅኢት አመልኪቱ ሓሳባት ብፋና ሚድያ ግልፂ ተገይሩ፡፡ ነዚ ሓሳብ ዘብራህርሁ ናይ ትምህርቲ ሚኒስትር ሓላፊ ኮይኖም፤ እዚኦም ከዓ ርእሶም መሊጦምን ፃዕዳ ሸሚዝn ቡኒ ሱፍን ተከዲኖም እዮም፡፡ እዚኦም ሽሞም መን ይበሃሉ?

ክልተ ኣንስቲ ኣብ ፅርግያ ርእሰን ሻርኘ ዝተሸፈና አታ ሓንቲ ሰበይቲ ድማ ቆልዓ ኣብ ዝባና ሓዚላ ናይ ባህለን ክዳን ተኸዲንን ድማ ይኸዳ ኣለዋ፡፡ ናይ ኣበይ ዓዲ ባህላዊ ኣከዳድና ዝተኸደና ይኾና?

ካብ ወርቅን ካብ ቡሩር ዝተሰረሑ ናይ ደቂ ኣንስትዮ መመላኸዒ እዮም እዞም መመላክዒ እዚኦም ክምረዐዋ እንተለዋ ዝጥቃማሎም እዮም። ሎሚ ንሓደ ግራም ወርቂ ክንዳይ በፂሑ ?

ዝተፈላለዩ ዓይነታት ፋሳሲ ሳሙና አለው ከም እንምልከቶ ብብጫን ፃዕዳን ዝተአሽጉ ኮይኑም ንክዳን ንአቀሑት መሕፀቢ ዝጠቅመና ዓይነት ፈሳሲ ሳሙና እዩ ።ንስኩም ከ ተጠቀምቲ ዲኩም እዚ ፈሳሲ ሳመና?

ብናይ ቀደም ኣሰራርሓ ገዛ ዝተሰርሐ ባህላዊ ናይ ሓመድ ድብድብ ገዛውቲ ይራኣይ ኣሎ፡፡ ብመንድቕ እምኒ ዝተሰርሐ ገዛን ብብሎኬት ዝተሰርሐ ገዛ እንታይ ይፈልዮ?

እዚ “ዳንኪራ” ዝበሃል ናይ ወይኒ ኮክቴል መስተ የርኢ። ሰለስተ ዝተፈላለየ ሕብሪ ዘለዎም ጥርሙዝ ኣለዉ፤ ነፍሲ ወከፍ ጥርሙዝ “ወይኒ ኮክቴ 6%” ዝብል ጽሑፍ ተጻሒፉሉ ኣሎ። ንስኩም ከ እዚ ምስሊ እንታይ ዓይነት ፍርያት እዩ ዝመስለኩም?

ካብ ናይ ቢሮ ኣቑሑትን ካብ ናይ ኤሌክትሮኒክስ ኣቑሑትን ሓደ ፎቶ ኮፒ ወይ ኘሪንተርን ፎቶኮኘን ክልቲኡ ዘማለአ ይረአ ኣሎ፡፡ እዚ ማሽን ናይ ወረቐት መቐበሊኡ ተኸፊቱ ኣሎ፡፡ ኣብ እትሰርሕሉ ቢሮ ከምዚ ዓይነት ማሽን ኣላትኩም?

ካብቶም ብዓል ኣርባዕተ እግሪ ጎማ ተሽከርካርቲ ካብ ዝብሃሉ ምደብ ዝኮነትጋሪ እናተባህለት ድማ ትፍለጥ። ናይ ማይ መአከቢ ገኒ ዝሓዘት እንትትከውን እታ እንስሳ እንታይ እናተባህለት ትፅዋዕ ?

ብጣዕሚ ደስ ትብል ቀያሕ ጋል ኣንስትየቲ ብጫ ሕብሪ ዝበዘሖ ክዳን ዝተከደነት ደስ ዝብል ቁኖ ዝተቆነነት ኣብ ፀጉራ እውን ብጫኣብ ማእከላ ድማ ቀይሕ ሕብሪ ዘለዎ ዕንበባ ዝገበረት እቱይ ቁኖ እንታይ ይብሃል ሽሙ?

አርማ መቐለ 70 እንደርታ እዚ አርማ ዋንጫ እዩ፡፡ አርማ ናይ ጋንታ መቐለ 70 እንደርታ ዝብል ብቀይሕ ተፃሒፉ ይርከብ፡፡ አብ ማእከሉ ካዓ ሰለስተ ኩዕሶን ስእሊ ሓወልቲ መቀለን አብ እግራ “አየኩም ናይና” ዝብል ብቀይሕ ድሕረ ገፅ ይርከብ፡፡

ህበይ ካብ እንስሳ ዘገዳም ሓደ ኮይኑ ሰብ ዝመስል ፍራምረን ኩዕንትን ካልእን ዝበልዕ እንስሳ እንትከውን ምስ መጥበውቲ ዝምደብ እንስሳ እዩ። ንስኩም ከ ህበይ ሪኢኩም ትፈልጡ ዶ ?

እዚ ዓይነት ባህላዊ ኣሰራርሓ ገዛ ላዕሉ ብሳዕርን ብእንጨይትን ዝተሰርሐ እንትኸውን እቲ ጎኑ ድማ ብሻንቦቆን ብጭቃን ዝተሰርሐ እዩ፡፡ እዚ ዓይነት ኣሰራርሓ ገዛ ኣበይ ክልል ዝስራሕ ይኸውን?

እዚ ናይ ደቂ ኣንስትዮ ጫማ ኮይኑ እዚ ጫማ እዚ ኣብ ሜዳ ጥራሕ ንምርጋፅ እምበር ኣብ ካሊእ ቦታ ኣይምችውን። በሪክ ጫማ ምርጋፅ ብዙሕ ፀገም ከጋጥመና ይክእል ዶ ?

ካብ ናይ ገዛ እንስሳ እቲ ዝዓበየን ተኣዛዚን እንተኮርዩ ግና ተቀያሚ ዝኮነ እንስሳ ግመል ዝበሃል ኮይኑ ግመል ከም መፅዐኛ ይጠቅመና::ግመል ስግኡ ይብላዕ ዶ ?

ተፈጥሮን አከባብን መሬትን ሰማይን ናይ ተፈጥሮ ውህብቶ ኮይኖም፤ መሬት ብጣዕሚ አናእሽተይን ዉሕዳትን ተክሊታት ዘለዎ ናይ ተፈጥሮ አከባቢ እዩ፡፡ አብ ሰማያዊ ድሕረ ገፅ ከዓ ሰማያዊ ሕብሪን ፃዕዳ ግመታት ይርከቡ፡፡ ካልኦት ብተፈጥሮ ዝወሃቡና ኸ ትፈልጡ ዶ?

ሓደ ቀይሕ ሰብአት ፀሊም ሕብሪ ዘለዎ ክዳንን ቆቢዕን ገይሩ እናሰሓቀ ይርከብ፡፡ እዚ ሰብአይ አብ ፀሊም ድሕረ ገፅ አሎ፡፡ እዚ ቀይሕ ሰብአይ መን ተባሂሉ ይፍለጥ?

ኣብዚ ስቴድየም ናይ ኩዕሶ ሰክዔት መፃወቲ ሜዳ እኒሀ፡፡ ኩዕሶ ሰክዔት ኣብ ከባቢና ብዙሕ ዘይተለመደ ዓይነት ስፖርቲ እዩ፡፡ ስለምንታይ እዩ ዘይተለመደ?

እዞም ዝተፈላለዮ ማሕበረሰብ አብ መርዓ እናተላሃዮ ዘለው መርዑት ርሑስ ጋማ ፈረይቲ ፀገይትን ይግበረልኩም እናተባሃሉ ይምረቁ እዮም ። ንስኩም ከ አብ መርዓ ትሰዕሰዕ ?

እዛ ፀብሒ ዝሸኾለ ሰብ ዘዳልዎ ግዜ ዘይትወስድ ናይ ሽሮ ብፅባፆ ዝኾነት ፀብሒ ኣብ ገለ ቦታ ድርፆ ይብልዋ፡፡ ነዛ ፀብሒ ጥዒምኩምዋ ዶ ትፈልጡ?

ጫማ፡- ንወዲ ሰብ ካብቶም ኣድለይቲ ዝባሃሉ ሓደ ኾይኑ፣ ብዝተፈላለየ ቅርፅን ዲዛይንን በብእዋኑ ይምረት፡፡ ኣብዚ ናይ ደቂ ተባትዮ ከፈይ ድፉን ጫማ ይረአ ኣሎ፡፡ ካብ ዓይነታት ጫማ ዶ ክትጠቕሱ ትኽእሉ?

ክልተ መርዑት ኣብ ሓደ ዳስ እንትስዕስዑ ይርአዩ ኣለዉ፡፡ ክልተ መርዑ ኣብ ሓደ ዳስ ዝርከብሉ ኣጋጣሚ ብምንታይ ምኽንያት ዝተፈጠረ ተጓንፎ ይመስለኩም?

ኣብዚ ዘላ ጓልኣነስተይቲ ብፋሽን መልክዕ መፂኡ ዘሎ ባህላዊ ዘመናዊን ክዳን ተከዲና ተማላኪዓ ኣላ። እዚ ክዳን እዙይ ድማ ዙርያ እንዳተባሃለ ይፅዋዕ። ናይዚ ዋጋ ክሳብ ክንደይ ይበፅሕ?

እዚ ኣርማ ናይ ትራንስፖርት ሚኒስቴር ኢትዮጵያ እንትኮውን ኣብ ሃገርና ዝተፈላለዩ ኣርማታት ኣለው። ንኣብነት ናይ ፖሊስ፣ ትምህርቲ ቤት ካልኦትን ከምዘለው ትፈልጡ ዶ?

እዚ ካብ ኤሌክትሮክስ እዚ እንሪኣ ዘለና ሰማያዊ ሕብሪ ዘለዋ ኣብ መብራሕቲ ዘይብሉ ሞባይልና ቻርጅ እንተወዲኣ ኣብዚኣ ቻርጅ ንገብር እዚ ድማ ከዛኒት ቻርጅ ትበሃል:: ናይዚ ዋ ከ እባ ክንዳይ ይበፅሕ ?

ብወርቃማ ቀለማት ዝተቐረፁ ቅርፃቅርፅን ፉሉየ መልክዓት ዘለዎም ቅርስታትን ዝፀበቐ ሆቴል ዝረአ እንትኸውን ሓንቲ ብባህላዊ ክዳን ዝፀበቐት መርዓት ትመስል ጓል በቲ መድረኽ ትወርድ ኣላ፡፡ እዚ ቦታ ኣበይ ይመስለኩም?

ዓበይቲ መካይን ተማሪሐን ጠጠው ኢለን ኣለዋ፡፡ እታ መሪሓ ዘላ ናይ ነዳዲ ቦጥ እያ፡፡ እታ ድሕረት ዘላ ግን ናይ ፅዕነት ትመስል፡፡ ብኸባቢኹም ከምዚ ዝበላ መካይን ዶ ይሓልፋ?

እዚ ከም እንምልከቶ ዘለና ናይ አየር መንገዲ መፍለይ ዝጥቀሙለ ኮይኑ ሰለስተ ዓይነት ሕብሪ ዘለዎ ቀፃል፤ ብጫ፤ ቀይሕ ሕብረታት ዘለዎም እዮም። እዚ ምልክት እዚ መብዛሕቲኡ ግዜ አብይ ትሪኢዎ ?

ዝተፈላለዩ ናይ ምግቢ ዓይነታት አብ ብረት ድስቲ፣ አበ ኒከልን መሰክተትን አብ ናይ ቀለም ጎማን ወዘተ ይርከቡ፡፡ እዚ መሰክተት ፀብሒ እንታይ ይበሃል?

በዚ በረኻ ዓብዪ ፈሳሲ ሩባ ይርአ ኣላ፡፡ እቲ ከባቢ ግን ብኣንፃር እቲ ሩባ ኣይኮነን ዘሎ፡፡ ልምላመ ዝርሓቖ እዩ፡፡ እዚ ንምንታይ ኮይኑ?

ኣብ ባዓል ሆሳኢና ኣብ ኦርቶዶክስ ተዋህዶ ካህናት ስየ ቆሪፆም እንዳቀደሱ እንዳባረኩ ይድሩ ካብኡ ናብ ምእመናን ይህብዎም ። ብቀሌቤት መልክዕ ድማ ይኣስርዎ። እፅዋት ንመድሓኒት ይጠቅሙ ዶ?

ናይ ቀደም ሓርበኛታት ታሪኮም ንከይጠፍእ ተባሂሉ ብስእሊ ዝመሓላለፍ ቡዝሕ ታሪክ ዘለዎም እዮም፡፡ እዞም ሓርበኛ ፀሊምን ፃዕዳን ክዳን ተከዲኖም እጀ ጠባብ ዝበሃል ስረ ገይሮም ዘንጊ ሒዞም ይርከቡ፡፡ እዞም ሃርበኛ መን ተባሂሎም ይፈለጡ?

ዝተፈላለዩ ዓይነታት መጋየፂ ናይ ደቂ አንስትዮ አለው ካብአቶም ሓደ ወርቂ እንተኮን ወርቂ ደቂ አንስትዮ ናብ ዝተፈላለዩ ጉዳያት እንትከዳ ዝገብሮኦ ብጣዕሚ ዘፅብቀለን ዓይነት መጋየፂ እዩ። ንስኩም ከ ወርቂ ከመይ ገይርካ ከም ዝስራሕ ትፈልጡ ዶ?

ብዙሓት ኣባላት ናይ ዝኾኑ ዓዲ ወይ ክልል ፖሊስ ብመስርዕ ተሰሪፆም ምርኢት እንዳርኣዩ እዮም፡፡ ንምንታይ ምኽንያት ኮን ኩሎም ማስክ ጌሮም ዝኒሄው ይመስለኩም?

ኣብ በሩ ኣረግቶት ፍርጃት ዝተቐመጣሉ ገዛ ኣሎ፡፡ እዚ ገዛ እንታይ ከምዝስርሐሉ በዘን ኣረግቶት ፍርጃት ምኽንያት ክትፈልጡ ወይ ክትግምቱ ትኽእሉ ዶ?

ቤት መስተ ቤት መስተ ዝተፈላለዩ መስተታት ይርከቡ፡፡ ከም አብነት ሓደ ጥርሙዝ ቢራ ዝመልአን አብ ሰለስተ በዓል እግሪ ብርጭቆን ቀይሕ፣ ብጫ፣ ቆፃልን ዕንቋን ሕብሪ ዘለዎም ቢራ መሊኦም ይርከቡ፡፡ አብቲ ሓደ ብርጭቆ ከዓ ሻሂ ተቀዲሑ ይርከብ፡፡ ቢራ ትፈትው ዶ?

እዚ ሓፂር ኢዱ ምልኩዕ ሸሚዝ ቦዲ ስታይል ተባሂሉ ይፅዋዕ፡፡ ቦዲ ስታይል ሸሚዝ ምስ ዓበይትን ሽማግለታትን ክኸይድ ዝኽእል ዓይነት ቅዲ ድዩ?

ኣብ ርእሳ ጠስሚ ገይራ ባህላዊ ቁኖ ተቀኒና ናይ ራያ ባህላዊ ክዳንን ጫማን ገይራ ።ኣብ ጥቃአ እውን በመናአሰይን ኣቦን ማእሪጋ አላ። እታ ብሚፃዊት መን ትባሃል?

ናይ ደቂ ኣንስትዮ ቦት ጫማ ካብ ቆርበት ዝስራሕ ኮይኑ ክሳብ ብርኪ ዝተሰረሓ ምስ ሓፂር ክዳን ዝግበር ምኳኑ ትፈልጡ ዶ ?

ጸሊም ሕብሪ ዘለዎን ብወርቂ ዝተሸፈነ ዝመስልን ጽብቕቲ ብርዒ ዘርኢ እዩ። እቲ ብርዒ ኣብ ማእከሉ ዕንጨይቲ ወይ ዕምባባዊ ዲዛይን ኣለዎ። እዚ እንታይ ዓይነት ብርዒ እዩ? ኣብ ምንታይከ ኪውዕል ይኽእል?

ሓንቲ ሰበይቲ ዝተፈላለዩ ናይ ዕትሮታት ስራሕቲ ከም ፈርኔሎ ፣ፃሕሊ፣ መውረዲ ፃሕሊን ካልኦትን ትሰርሕ ኣላ እታ ሰበይቲ ሒዛቶ ዘላ እንታይ ይበሃል?

ሃይማኖት አብ ሓደ ገዳም ወይ ከዓ ቤተ ክርስትያን ውሽጢ ዝተፈላለዩ ሕብራዊ ስእሊታት ናይ ቅድስት ማርያም ድንግል ምስ ወዳ ቅዱስ ሚካኤልን ገብሪኤል ተከተልቲ ዘለውዋን ቡዙሓት መላእክትን ይርከቡዎ፡፡ ሓደ ሰብአይን ሓደ ቀሺን ይርከቡዎ፡፡ እዚ ገዳም እንዳምንታይ ይበሃል?

ሓንቲ ኣዶ ምስ ህፃውንታ ብናይ ዓዲ ባህሊ ማዕሪጋ ትርአ ኣለ፡፡ ዓብዪ ዝገብሮ ቆልዓ እንትኽተሎ ብኸምዚ ናይ ባህሊ ውርርስ ዝፍጠር ዶ ይመስለኹም?

እዚ ኣርማ ናይ FAO ዝበሃል ትካል መፍለዪ ምልክት እዩ፡፡ እዚ ምህፃረ ቃል ፉድ ኤንድ ኣግሪካልቸር ኦርጋናይዜሽን ማለት ምዃኑ ንፈልጥ ዶ?

ኣብ ብያቲ ብርክት ዝበለ ተቖሪፁ ተቖሪፁ ዝተቐረበ ብርንዶ ስጋ ይረአ ኣሎ፡፡ ኣብ ማእኸል ድማ ብንእሽተያት ኣቕሓ ሚጥሚጣ፣ በርበረን ቀመምን ተቐሪቦም ከምኡ ውን መሳለጢ 4 ካራታት ተቐሪቦም ኣለው፡፡ ብመፅሓፍ ቅዱስ ጥረ ስጋ ምብላዕ ይፈቀድ ዶ ይመስለኩም?

ዝተፈላለዩ ዓይነት ጫማ ይርአዩ ኣለዉ፡፡ ገለ ካብ ቆርበት ዝተሰርሑ ገለ ድማ ካብ ፕላስቲክ ዝተሰርሑ እዮም፡፡ ብመሰረቱ ጫማ እንታይ ረብሓ ኣለዎ?

እዚ ሓፂር ኢድ ዘለዎ ቡኒ ሰሚዝ ፣ ፃዓዱ መልጎማት ዘለዎ እዩ፡፡ ኣብ ባንቡላ ውን ዝኣተወ ይመስል፡፡ እዚ ሰሚዝ ንጓል ዶ ንወዲ ተሰሪሑ ትብሉ?

ሙዚቃ ሙዚቃ ካብቶም ንመዝናነይ እንጥቀመሎም መንገዲታት ሓደ እዩ፡፡ ንአብንት ሓደ ደራፊ ፃዕዳ ክዳን ተከዲኑ ክራር እናወቅዐ፣ ክልተ ደቂ አንስትዮ ዕንቋይን ብጫን ሕብሪ ክዳን ዝተከደና እንዳሳዕሳዓን ሓደ ወዲ ተባዕታይ ከዓ እናጨብጨበ ይርከብ፡፡ ሙዚቃ ትፀልኡ ዶ?

እዚ ዘሪኣና ዘሎ ባህላዊ ሕክምና ኮይኑ ካብ ጎኑ ደም እንዳመጠጦ እዩ እዚ ድማ ምሕጓም ይበሃል። ምሕጓም ብጣዕሚ ሓደገኛ ናብ ሞት ከብፅሕ ዝክእል እዩ። ካልኦት ባህላው ሕክምና ከ ኣለው ዶ ?

ኣብዚ ንእሽቶ ጓል ትርአ። ኣብ ቅድሚ እቲ ህጻን ብሓደ ካህን ዝተታሕዘ ዓቢ ቅርጺ ሞላሊት ዘለዎ ናይ ቤተክርስትያን መስቀል እዩ። እታ ህጻን መስቀል ክትሳለም ትርአ። እዛ ንእሽቶ ጓል እንታይ ትገብር ዘላ ይመስለኩም?

ኣብ ቤት ትምህርቲ ክላስ ተማሃሮ ኣብ ዴስክ ኮፍ ኢሎም መምህሮም እንዳማሃሮም እንዳሰምዑን እንዳተረድኡን እዮም። ንሱም ከ ኣብ ክላስ ፅን ኢልኩም ዶ ንመምህርኩም ትሰምዕዎ?

ሓደ ናይ ውጭ ዜጋ ዘለዎ ሰብ ንብዙሓት ተመሃሮ ኣብ ልዕሊ መፅሓፍ ኢዱ ኣልዕል እንዳበለ ዝዛረቦም ይመስል፡፡ ገለ ድማ ብጥቕኡ ደው ዝበሉ ኣለው፡፡ እዚ ፈረንጂ እንታይ ዘረድእ ዘሎ ይመስለኩም?

ንግድን ምትዕድዳን ንግድን ምትዕድዳን ትርፊን ክሳራን እንፈልየሉ መንገዲ እዩ፡፡ ንአብነት አብ ዕዳጋ እንዳ ከዳውንቲ ዝተፈላለየ ዓይነትን ሕብሪ ዘለዎም ክዳውንቲ ንክሽየጡ ተዘርጊሖም ይርከቡ፡፡ ክዳውንቲ ምሻጥን ምግዛእን ደስ ይብለኩም ዶ?

ኣብ ወፃኢ ዓዲ ናይ ኩናት መሳሪሒ ደው ኢልካ ዝትኮኑ እንትኮኑ እዚኣቶብ መሰረታዊ ልምዓት መዕነውትን ሂው ደቂ ሰባት መጥፋእትን እዩም። ኣብ ትግራይ ከ ከምዙይ ዝበለ ኩናት መሳርሒ ኣሎ ድዩ ?

ጫቃዊት ካብ እንስሳ ዘቤት ሓንቲ ዝኮነት ካብ ናይ ደርሆ እንቁላሊሕ ብኢኩፔተርን ብደርሆ ምሕቃፍ ዝጭጫሓ እንትኮና፣ ዓብየን ንመሓረድን ንእንቁላሊሕን ዝጠቅማ ምኳነን ትፈልጡ ዶ?

ኣብዚ ዘለወ መጋየፅታት ካብ ብሪመስቀላት ናይ ክሳድ ናይ ኢድ ን ካብ ኦም ዝተሰርሑ ዝተፈላለዩ ቅርፅታት ኣለው። እዚ ባህላዊ ትሕዝቶ ዘለዎ እዩ። ከምዚ ዓይነት መጋየፂ ምጥቃም ትፈትዎ ዶ ?

ሓደ ቀይሕ ሰብአይ ፀሊም ሱፍን አልኮል ሕብሪ ከረባታን ገይሩ አብ ማይክሮፎን እናተዛረበ ይርከብ፡፡ እዚ ሰብአይ ጠ/ሚ ዐብይ አሕመድ ድዩስ አይኮነን?

ኣብዚ ከባቢ እዚ ብዙሓት መሰረታዊ ልምዓታት እንዳተካየዱ እቶም ዘለው ኣብዚ ዘለው ዓበይቲ ህንፃታትን ኣፅፋልት፣ ናይ እምኒ ምፃፍ ስራሕትን እዳተጀመሩ ኣለው። ካልኦት መሰረታዊ ልምዓታት ዝበሃል ከ ኣሎ ዶ?

ምግብታት ኣብ ናይ ፕላስቲክ ጎማ ተዓሺጐም ይቐርቡ እዮም፡፡ ገለ ሰብ ሞያ ዕሹጋት ምግቢ ምጥቃም ፀገም ጥዕና ከምዘስዕብ ይዛረቡ እዮም፡፡ ንሶም ኣብዚ ዘለዎም ርድኢት እንታይ እዩ?

እዚዝተፈላላዩ ሳባት ድሕሪ እቲ ገመድ ኮይኖም እቶም ተጫወቲ ድማ ኣብ ማእከል እቲ ከመድ ኮይኖም ናይ እስበርታዊ ጨወታ ኮይኑ እዚ ጨወታ እ ንያይ ዓይነትጨወታ ይመስለኩም?

ሓደ ፃዕዳ ክዳን ዝተከደኑ ቀሺ አብ ዕንፀይቲ በሪ ቤተ ክርስትያን ጠጠው ኢሎም ይርከቡ፡፡ እዚ ቤተ ክርስትያን እንዳ እንታይ ተባሂሉ ይፍለጥ?

ቡዙሓት እርቲስቲታት ፃዕዳ ክዳን ዝተፈላለየ ሕብሪ ሃሪ ዘለዎ ተከዲኖም ክልተ መርዑ ከዓ ቀይሕን ብጫን ሕብሪ ዘለዎ ፃዕዳ ክዳን ገይሮም እናተዓጀቡ ቆልዓ አብ ቅድሚኦም አምሪሖም ይርከቡ፡፡ እዞም መርዑ መነመን ይበሃሉ?

ኣብዚ ሰለስተ ሕጉሳት መንእሰያት ደቂ ኣንስትዮ ኣብ መሬት ኮፍ ኢለን እናሰሓቓን ብሓጎስ ክዕልላን ይረኣያ። ኩሎን ጽፉፍ ኣከዳድና ተኸዲነን ባንዴራ ኢትዮጵያ ኣብ ኢደን ሒዞን ኣለዋ። ኣብ ማእከል ከምዚ ዝበለ ናይ በዓል መንፈስ ምስ እትህሉ እንታይ ይስምዓካ?

ክልተ ሰባት ብደረቕ መሬት ይኸዱ ኣለው፡፡ ብሸሪጥ ኣገልድም ዝተዓጠቑን ርእሶም ፊሪዝ ጎተናን እዩ፡፡ ብፀጋማይ ጎኖም ቃላይ ዘሎ ይመስል፡፡ ብቕድሚቶም ድማ ጭዕብር ዝበለ እፀዋት ዝበዝሖ ናይ ዱር ቦታ ይረአ ኣሎ፡፡ እዞም ሰባት ናብቲ ዱር ዶ ይኸዱ ይህልው?

እዚ መንግስታዊ ትልት እንትከውን ሰፍፆ ትክኒክን ሞያ ትምህርቲ ቤት እዩ። ኣብዚ ዓስራይ ክፍሊ ወዲኦም ብሞያ ተከፍ ዝወሃበሉ ኮሌጅ እዩ። ካልኦት ኮሌጃት ናይ ሞያ ትፈልጡ ?

ናይ ቁንጅና ሳሎን ሓንቲ ሰበይቲ በነና ቅርፂ ኮይኑ አርባዕተ አልባሶ ዝበሃል ቁኖ እናተቆነነት ትርከብ፡፡ ናይዛ ትቁነን ዘላ ሰበይቲ ምስ ወደአት ዘርኢ ምስሊ እውን አሎ፡፡ እዚ ቁኖ ዋግኡ ክንደይ እዩ?

ዝተፈላለዩ ሕብሪን መጠንን ዘለዎም ሕብራዊ እርሳሳን ቻፕስቲካትን አብ መቀመጢ አቁሑን መጠራቀሚ ጎሓፍን ንላዕሊ አፎም ተደርዲሮም ይርከቡ፡፡ ዋጋ ናይ ሓደ እርሳስ ቀለም ክንደይ እዩ?

ኣዝዩ ፅቡቕን ምዕሩግን ዝኾነ ዘበናዊ ናይ መንበሪ ገዛ ፣ፅቡቕ ሓምለዋይ ዝኾኑ ናይ ባይታ ተኽልታት ውን ዘለውዎ እዩ፡፡ ከምዚ ዓይነት ገዛ ንኽትሰርሑ ዶ ትምነዩ?

ኣብዚ ዘሎ መጽሓፍ "ናይ ተስፋ ሂወት" ትበሃል። ኣብ ታሕቲ ድማ ስም ደራስን ዝተሓትመሉ ቦታን ኣሎ። እታ መጽሓፍ ኣብ ብዙሕ ቦታታት ተኣኪባ ዝተጠቕሰት እያ ትመስል። እዛ መጽሓፍ እዚኣ ብዛዕባ እንታይ ክትከውን ትኽእል እያ ትብል?

ዝተፈላለዩ ዓይነታት ተክሊ ተዘሪጊሑ ዝሽየጠሉ ቦታ ኮይኑ ከም ሳላጣን ካውሎ ፊዮሪ፣ ዙኪንን ካልኦትን እዮም። ንስኩም ከ ዝተጎጀሉ ተክሊ ገዚኢኩም ዶ ትፈልጡ ?

“ቤት መግቢ መሶብ” ዝተባህለ ቤት መግቢ ትርእዩ። ኣብ ቅድሚ እቲ ቤት መግቢ ክፉት ቦታ ኣሎ፡ ካብ ዕንጨይቲ ዝተሰርሑ መንበርን ጠረጴዛን ድማ ኣለዉ። ኣብ ስእሊ ዘሎ ቤት መግቢ እንታይ ዓይነት መግቢ የቕርብ ይመስለኩም?

እዚ ናይ ኣምሓርኛ ጽሑፍ ዘለዎ ናይ ጋዜጣ ገጽ የርኢ። ኣብ ላዕሊ እቲ ኣርእስቲ፡ “ንምርዳእካ” ዚብል ቃላት ኣሎ። ኣብ ታሕቲ ብዓቢ ጽሑፍ “መንፈስን ንድፍን ዳኒኤል ቢ ዮሴፍ” ዝብል ኣርእስቲ ኣሎ። ከምዚ ዝበለ መንፈሳዊ ጋዜጣ ከተንብቡ ትደልዩ ዶ?

ብዛዛ ሻርፕ፣ ታንቴል ዝመስል ክፍቲ ቲ ሸርትን ቱታን ዝተኸደነት መንእሰይ ጓል ኣንስተይቲ ትርአ ኣላ፡፡ እዚ እውን ዶ ፋሽን ተባሂሉ ክፅዋዕ ይኸውን?

ኣብ እዋን ፅግያ ወይ ክዓ መስከረም ብበዝሒ ዝራኣዩ ደስ ዝብሉ ዕንበባ እዩ፡፡ እዚ ኣብ መላእ ኢ/ያ ዝዕንብብ እዩ፡፡ እዚ ዓይነት ዕንበባ እንታይ ይባሃል?

እዚ ናይ እስፖርት ተፃወቲ እንትኮኑ ደቂ አንስትዮ ደቂ ተባዒትዮ አንትኮኑ ናይ አሰፖረት ከናቲራ ቀፃሊ ሕብሪ ኮይኑ ቁምጣ ስረ ድማ ቀይሕ ሕብሪ አብ ኢደም ድማ ብሪ ዋንጫ ሕዞም ናይ ዓየናይ ዓይነት ተፃወቲ እነዮም?

እዚ ባንክ እዩ ጋል ኣንሰተይት ኮይና ኣብ በሪ ኣሳረፊ እዳበለት ጠጠው ኢሎም ክንዒዘብ ከለና እቲ ባንክ እንታይ ዓይነት ባንክ እዩ ኣበይ ቦታ ከ ይርከብ?

ጊታር ካብ ዋና ዋና ናይ ሙዚቃ መሳርሕታት ሓደ እዩ፡፡ ጊታር ዝፃወት በዓል ሞያ ጊታሪስት ይበሃል፡፡ ጊታር ዘመናዊ መሳርሒ ሙዚቃ ድዩስ ባህላዊ?

ዜና ድምፂ ወያነ ዜና ዘመሓላፎ መልእክቲ ስእሊ ሓወልቲን ሚዛንን ስእሊ ዘለዎ ብጫ፣ ቀይሕ፣ ዕንቋይ ሕብሪን ዘለዎ ኮይኑ፤ አርማ ናይ ቤት ፅሕፈት ፕረዚደንት ግዝያዊ ምምሕዳር ትግራይ ዝብል ብፃዕዳ ሕብሪ ተፃሒፉ ብቀይሕ ድሕረ ገፅ ይርከብ፡፡ እዚ አርማ እንታይ መልእክቲ የሕልፍ?

ኣብዚ ኣብ ድንዃን ዝተፈላለዩ ዓይነታት ምግቢ ዘርኢ እዩ። ብ ዝተፈላለዩ ሕብሪታት ዝተፈላለዩ ዓይነታት ፓስታን ማኮሪንን ኣብቲ መደርደሪ ተደርዲሮም ኣለው። ካብዚ ኣብዚ ምስሊ እትሪእዎ ዘለኩም እትፈትውዎ ዓይነት ምግቢ ኣየናይ እዩ?

ክልተ ደቂ ኣንስትዮ ይርኣያ። ፍሽኽ እናበሉን እናሰሓቑን ኣለዉ። ናይ ሓጎስን ዕርክነትን ስምዒት ዘርኢ እዩ። ስለዚ፡ እዘን ደቂ ኣንስትዮ እንታይ እየን ዝስሕቓ ዘለዋ፡ እንታይ ትብሉ?

ኣብ ገጠር ፃባ ብሾሎኻ ክቐርብ ይኽእል እዩ፡፡ ኣብ ከተማ ግን ፀባ ብቡሽን ብኬሪን እዩ ዝቐርብ፡፡ ኣብ ገጠር ብሾሎኻ ዝቐርብ ንምንታይ ይኾን?

ደቂ ሰባት ካብ ዘዲሊዮም መሰረታዊ ነገራት ሓደ መንበረሲ ገዛ እዩ። እዚ ከመ እንዕዞ ዝተፈላለዩ ዓይነታት ናዉቲ አቁሕት ዘለዎ ገዛ እዩ። ከምዚ ዝበለ አብ ከባቢኩም አሎ ዶ?

ብብዙሕ ዓይነት ፀብሒ ዝተፀብሐ ማኣዲ ይረአ፡፡ ብኣልጫ ድንሽን ብርስን፣ ብስልሲ፣ ብቀይ ስር ን ሰላጣን ዝተፀበሐት እንጀራ እያ፡፡ ብዙሕ ዓ/ት ፀብሒ ይጠቅም ዶ ይመስለኩም?

4 ዝማዕፅኡ ናይ ክዳን ሳፁን ይረአ ኣሎ፡፡ ኣብ ሓዱሽን ዝተለመፀን ገዛ ድማ ዓሪፉ ኣሎ፡፡ እዚ ናይ ምንታይ ናይ ምንታይ መገልገሊ እዩ ትብሉ?

ዝተፈላለየ ሕብሪ ዘለዎም ሕንባሻታት ተደርዲሮም ይርአዩ ኣለዉ፡፡ እዞም ሕንባሻታት ዝተፈላለየ ሕብሪ ክህልዎም ዝኸኣለ ካብ ዝተፈላለዩ ገዛውቲ መፂኦም ዝተኣከቡ ስለዝኾኑ ዶ ይኸውን?

ካብ ባህላዊ ቁኖታት ትግራይ ሓደ ዝኮነ ጋመ እንትከውን ጋመ ተቆኒና ኣብ እዝና ብሪ ኩቱሻ ንመመላክዕን መጋየፅን ዝገበረት ጓል ኣንስተቲ እያ። ንስክን ከ ጋመ ቁኖ ትፈትዋ ዶ ?

ኣብዚ ሓደ ፍኹስ ዝበለ ቡናዊ ጸጉሩን ሓጺር ጭሕሙን ዘለዎ ሰብኣይ፡ ኣብ መንበር ወይ ቤት ጽሕፈት ኮፍ ኢሉ ኣሎ። ካፖትን ክራቫታን ተኸዲኑ ይርአ። እዚ ሰብ እዚ እንታይ ትብሉ? ኣብ ምምሃር ድዩ ወይስ ኣብ ስራሕ መንግስቲ ይነጥፍ?

ምስሊ ናይ ባህላዊ አዳራሽ ኮይኑ ብ ዘመናዊ ዝኮነ ብቀይሕ እምኒ ተነዲቁ እቲ ከባቢ ብተክልታት ማዕሪጉ ዳስ ብቆርቆሮ ተገይሩሉ መብራህቲ ኣምፑል ፃዕዳ ዓብይ ኣለዎ። እዚ ገዛ ባህላዊ እንታይ ተባሂሉ ይፅዋዕ?

እዚ ንሪኦ ዘለና ናይ ደቂ ኣንስትዮ ጫማ ኾዮ ዝበሃል ዓይነት ጫማ እዩ፡፡ እዚ ጫማ ነፍሰ ፁር ክትገብሮ ይምከር ዶ ይመስለኩም?

ሰለስተ ሰባት ብፍሉይ ዝተዳለወ ቦታ ደው ኢሎም ኣለዉ። ክልተ ካብቶም ህዝቢ ማሕላ ዝኣትዉ መሲሎም የማነይቲ ኢዶም የልዕሉ። እታ ኣብ ማእኸል ዘላ ሰበይቲ ባህላዊ ክዳን ኢትዮጵያ ተኸዲና ኣላ። እዞም ሰባት ኣብ ስእሊ ዝኣትውዎ ዘለዉ ማሕላ እንታይ ትብሉ?

ኣብ ትግራይ ካብ ዝርከቡ ባህላዊ ቆኖ ሓደ ዝኮነ ስገም ምስ ሳርዴታ ኮይኑ ኣዴታት ትግራይ ዝቁኖኖኦ ዓይነት ቁኖ ምኳኑ ትፈልጡ ዶ ?

ተፈለጥቲ ሰባት ካብ ዝበሃሉ ብሙዝቃ ኣዝዩ ውሩይ ዝኮነ ሙዚቀኛ ሙሉጌታ ካሕሳይ ወይ ወዲ ሮሚጥ ይበሃል። ካብ ደረፎም ደርፍታት ድማ ሽኮር ትብል እያ።

ሓደ ዓቢ ዓምዲ ከውሒ ኣብ መሬት ተደፊኡ ይርአ። እቲ ከውሒ ተጨፍለቐ ወይ ዝተሰብረ ይመስል፣ ኣብ ዙርያኡ ድማ መኻን መሬትን ውሑድ ኣትክልትን ኣሎ። ኣኽራናት ብርሑቕ ይረኣዩ። ኣብ ስእሊ ዘሎ ዓቢ ከውሒ ክንደይ ይመስለኩም?

እዚ ወንበር ካብ ዕንጨይትን ሓፂንን ዝስራሕ ደረቕ ዝበሃል ወንበር እዩ፡፡ እዚ ዓይነት ወንበር ኣብ ከባቢና ንምንታይ ዓይነት ኣገልግሎት እንትውዕል ንርእዮ?

ካብ ሃሪ ዝተሰርሐ ባህላዊ ስፈታት ናይ ዝተፈላለዩ ስፈታት ኢና ንርኢ ዘለና እዚ ስፈ እዚ ከ እንታይ ይበሃል ፍሉይ ሽሙ ?

ኣብ ወሰን ጽርግያ ንእሽቶ ቤት ምግብን መስተን ትርኢ። ኣብ ቅድሚ እቲ ቤት ምግብን መስተን ሰባት ኣብ መንበር ኮፍ ኢሎም ይፃወቱ ኣለዉ። ኣብ ከምዚ ዝበለ ቤት ምግብን መስተን ምስ ከማካ ዝበለ ኮፍ ክትብል ትደሊ ዲኻ?

እታ ፅሓይ ነቲ ከባቢ ደስ ዝብል መልክዕ ፈጢራትሉዘላ ኮይኑ ደስ ዝብል ለምለም ቦታ እዩ። እተን ኣብኡ ዘለዋ እንስሳ ዘገዳም ካብ ዝብሃላ ኮይነን ሽመን ምን ይብሃላ?

ሓደ ጻዕዳ ደርሆ (ተባዕታይ)ን ብዙሓት ቀያሕቲ ደርሆን (ኣንስትዮ) ኣብ ዓብይ ግራት ሳዕሪ ኮፍ ኢሎም፡ ክበልዑ ይረኣዩ። እቲ ጻዕዳ ደርሆ ዝዓበየ ኮይኑ ኣብ መንጎኦም ደው ኢሉ ኣሎ። እዞም ደርሆታት እንታይ ይገብሩ ኣለው?

ብቕድሚት ነዊሕ መስትያት ዘለዎ፣ ብጎኑ ድማ ጫማ መደርደርን ንኻልኦት ኣቕሑ መቐመጢ ቡና ሕብሪ ዘለዎ ከረዲንሳ ይረአ፡፡ ከምዚ ዓይነት ከረዲንሳ ንምንታይ ጥቕሚ ይውዕል ይመስለኩም?

እዚ ካብቶም ዜና ኣውትር ዘማሓላልፉ ሚድያታት ኣክሱማዊ እንትከውን ናይዚ ሚድያ እዚ ጋዜጠኛ ድማ ግደይ ይበሃል። ኣብዚ ምድያ እዚ እንታይ መደባት ኣለው ?

ብዙሕ ካሳታት ዝተፀዓነት ናይ በቕሊ ጋሪ ትርአ ኣላ፡፡ እዞም ካሳታት በነና ዝተመልኡ እዮም፡፡ ንምዃኑ በነና ኣብ ምንታይ ከባብታት ትግራይ ይምረት ይመስለኹም?

ሰፋሕቲ ናይ ሕርሻ መሬታት ብናይ ማሽን ሓገዝ እዮም ስራሕቶም ዝውግኑ፡፡ እዚ ማሽን ዝባፅሐ እኽሊ ትስብስብ ኣላ፡፡ እዛ ማሽን መን ይበሃል?

ዋና ኢኻ ዋና ኣብ ዝብል ደርፊ ዘለዉ ኣብ መረባ ገባር ምስ እንስሳ ዝርአዩ ሰባት ኣለዉ፡፡ እዚ ናይ ደርፊ መዓጀቢ ምስልታት እንታይ ይበሃል?

ንምግብነት ካብ አጥቀመሎም ሓደ ሕባሻ ኮይኑ እዘን ደቂ አነሰትዮ ዘለዎን ፀገም መነባብሮ ንምድፋእ አብ መቅሎ ሐፂን ቅጫ እናሰንከታ ይርከባ ።አበዚ መቅሎ ክንደይ ቅጫ አለዎ?

ኣብዚ ሓደ ብጣዕሚ ጨጓር ንእሽተይ ከልቢ ይረኣይ ኣሎ። እዚ ንእሽተይ ከልቢ መልሓሱ ኣውፂኡ ኣብ እምኒ ኮፍ ኢሉ ኣሎ'። ንስኩም ከ ከምዚ ዓይነት ከልቢ ትፈትው ዶ?

ኣብዚ ዘለው ተማሃሮ ወዶምን ጋሎም ሓደ ዓይነት ዲብዛ ተከዲኖም ኣብ ክፍሊ ኮፍ ኢም እንዳተማሃሮ እዮም። ካብ መስረታዊ ልምዓት ዝበሃል እቲ ዝዓበየ ትምህርቲ እዩ። መሰረታዊ ልምዓት ዝበሃሉ መን መን እዮም ሓሙስተ ፃሓፍ ?

ካብ ናይ ትግራይ ኣብዚ ሕዚ እዋን ውሩያት ተባሂሎም ዝፍለጡ ሓንቲ ድምፃዊት ሰላማዊት ዮሃንስ እያ፡፡ ሚዛነይ ብዝብል ደርፋ ትፍለጥ ኮይና ካብ ናይ ሰላማዊት ደርፊ ነየነይቲ ተድንቑላ?

ዝተፈላለዩ ኣትክልትን ፍራምረን ብሓደ ዝተቀመጡ ኮይኖም ካብ ኣትክልቲ ሳላጣን ሽጉርት፣ ዚኩኒ እንትከውን ካብ ፍራምረ ድማ ኣራንሽን ኣስትሮቬሪ እዮም። ንስኩም ከ ኣትክልቲ ትፈትው ዶ ?

ናይ መጽሓፍ ገጽ ይረአ ኣሎ። ኣብቲ ገበር ልዑል ማዕበል ይርአ፣ እዚ ድማ ነቲ ኣብታ መጽሓፍ ዘጋጥም ሓደጋታት ወይ ዓመጽ ዝመልኦ ተፈጥሮኣዊ ፍጻመታት ክውክል ይኽእል። እዛ መጽሓፍ ብዛዕባ እንታይ እያ ትብሉ?

እተን ደቂ ኣንስትዮ ኮፍ ኢለን ወይ ተኣኪበን፡ ክዛረባ፡ ክሰምዓ ወይ ገለ ነገር ክጥምታ ይረኣያ። መብዛሕትኦም ትርጉም ዘለዎ ወይ ትኹረት ዝገበረ ኣገላልጻ ኣለዎም። እዘን ደቂ ኣንስትዮ ኣብ ገጠር ዝዛተያሉ ቀንዲ ማሕበራውን ቁጠባውን ጉዳያት እንታይ እዮም?

ሜዳታተ ኣብቲ ሜዳ እውን ብቆርቆሮ ዝተከደኑ መንበሪ ገዛውቲ ፣እፅዋት ጎቦታት ናይ ሰብ ሰራሕ ተፈጥሮን ዝተዓደለ ከባቢ እዩ። እዚ ከባቢ እዚ ኣብይ እዩ ? ሽሙ ፃሓፉ።

ሃይማኖት ሃይማኖት ማለት እምነት እንትኸውን፤ ንአብነት ብዕንፀይቲ ዝተሰርሑ መስቀላት ብፀሊም ክሪ ተአሲሮም አበ ሰማያዊ ድሕረ ገፅ ይርከቡ፡፡ ናይዚ ሓደ መስቀል ዋጋ ክንደይ እዩ?

መፅሓፍቲ፡-ንደቂ ሰባት ዘምህሩ እዮም፡፡ እዚ መፅሓፍ እዚ ልበወለዳዊ ፅሑፍ ዝሓዘ ኮይኑ "የተቆለፈበት ቁልፍ" ዝብል እዩ፡፡ ንስኻትኩም ከ ብዛዕባ ልበወለዳዊ መፅሓፍቲ እንታይ ትብሉ?

ንኡሽተይ ናይ መርዑት መኪና ፍሉይ ኮይና ተሸሊማ ኣብ ብኸምአ ዝኣምሰለ ዕምበታት ዝተሸለመ መድረኽ ጠጠው ኢላ ኣላ፡፡ መርዓ ንምንታይ እዩ ከምዚ ድምቀት ዝበዝሖ?

ኣብዚ ብዙሓት ናይ ቤት ትምህርቲ ዩኒፎርም ዝተኸድኑ ተማሃሮ ብመስርዕ ክጓዓዙ ይረኣዩ። መብዛሕትኦም ቦርሳታት ዝሓዙ ኮይኖም ካብ ቤት ትምህርቲ ወይ ናብ ቤት ትምህርቲ ዝኸዱ ይመስሉ። እዞም ተማሃሮ ናብ ቤት ትምህርቲ ይኸዱ ድዮም ወይስ ካብ ትምህርቲ ይምለሱ?

ኮጅ ዝበሃል ናይ ብሽኩቲ ዓይነት ኣብ ፕላስቲ ተዓሺጉ ይርአ ኣሎ፡፡ ዲዛይን ናይዚ ብሽኩቲ ፍልይ ዝበለ እዩ፡፡ ጣዕሙ ኸ ከምኡ ፍልይ ዝበለ ዶ ይኸውን?

እዞም ካብ ዝተፈላለዮ ማሕበረሰብን ካብ ዝተፈላለዮ ከባብታት ዝመፁ ኮይኖም ትህርቶም ዝበለፀ ውፅኢት ዘመዝገቡ ኮይኖም አብ ቀላሚኖ ምስ ምህሮም ይረዳደኡ አለው ። ፅቡቅ ውፅእት ንክተምፅኡ ትፅዕሩ ዶ አለ ኩም ?

እንዳ መስተን ካፊን ኣብ ዝብል ቦታ ኣብ በሩ ኣብ ዘሎ ወናብር ሰባት ተቐሚጦም ኣለዉ፡፡ ሳይክላት እውን ኣብ ከባቢኡ ኣለዋ፡፡ እዛ ቤት ምግብን መስተን ደሓን ዓማዊል ዘለዉዋ ዶ ትመስል?

ጥቕጥቅ ዝበለ ፅዑቕ ልምሉም ኣግራብ ዘለዎ ፍሉይ ናይ ግድምታት ስብስብ ዘለዎ ምድረ ገፅ ይርአ ኣሎ፡፡ ቱሪስት ነዚ ክርእዩ ድማ ይርአዩ ኣለዉ፡፡ እዚ መልክዓ ምድሪ ተፈጥሯዊ ድዩስ ሰብ ስራሕ?

ገዚፍ ካንሼሎ ናብ ፅልምት ዝበለ ገዛ ዝወስድ ይረአ፡፡ ኣብ ደገ ድማ ሓደ ወዲ ናይ ዕንጨይቲ ስራሕቲ ይሰርሕ ኣሎ፡፡ ከምዚ ዝበለ ቦታ ንምንታይ ስራሕ ይውዕል?

ኣብዚ ናይ ሓፂን ማዕፆ ተደዋሊ ቁልፊ ይረአ ኣሎ፡፡ ፅኑዕን ዝሓሸን መቖለፍን እውን እዩ፡፡ ንስኹም ከ ገዛኹም ብተደዋሊ ቁልፊ ዶ ትቑለፍዎ ወይስ ብካሊእ ሜላ?

ጫማ እንትከው ካብ ፕላስቲክ ዝተሰርሑ ጫማታት እዮም እዞም ጫማታት እዚኣቶም ድማ ብጣዕሚ ምችዋት እዮም። መብዛሕቲኦ ግዜ ናይ ገዛ ጫማታት እዮም ከምዙይ በሉ ጫማታት ትጥቀሙ ዶ ?

ሓደ ዓቢ ኣፍሮ ዝሓዘ ሰብኣይ እዩ ዘርኢ። እቲ ሰብኣይ ብጫ መሸፈኒ ርእሲ ተኸዲኑ ሕቖኡ ብኣራንሺ ዝተመልአ ኮይኑ፡ ምናልባት ፎቶ ድሕረ ባይታ ወይ መስትያት ምስሊ ክኸውን ይኽእል። ናይ ስነ-ጥበባዊ ስርሓት ስነ-ጥበባዊ ድዩ ወይስ ስሩዕ ስእሊ?

እቲ ህንጻ ዝተፈላለዩ ናይ መወዓውዒ ወይ መፋለጢ ምልክታትን ኣብ ታሕቲ ተገሊጾም ኣለዉ። ኣብዚ፡ 'ጨንፈር ባንኪ ዳሸን 'ዝብል ምልክት ድማ ኣብዚ ህንጻ ባንኪ ከምዘሎ ዘመልክት እዩ። እዚ ኣረኣእያ እዚ እንታይ እዩ ዝውክል፧

እዚ እንስሳ እንትኮን ኣብ ኣበይዛፍ ከም ቀላምጦስ ዝበለ እንትሰፍር ዝተፈላለዩ ናይ ስጋ ዓይነት ዝኮኑ ብምብላዕ ዝፍለጥ እንትከው እዚ ናይ ደሮ ቅርፅ ዘለዎ ኮይኑ ሕብሪ ድማ ፀልም ሕብሪ እንትከውን እንታይ ይብሃል?

ኣብቲ ብዙሓት ሰባት ኣብ ሓደ ጽርግያ ክጓዓዙ ይረኣዩ። መብዛሕትኦም ቀጠልያ ቲሸርት ዝለበሱ ኮይኖም፡ መዘናግዒ ወይ ናይ ጉያ ውድድር ምዃኑ ዘመልክት እዩ። እዞም ተሳተፍቲ እዚኦም መደብ እዚ ንኽዘናግዑ ድዮም መጺኦም ወይስ ናይ ድሕነት መልእኽቲ ንምብጻሕ?

እዚ በዓል ሰለስተ ደብሪ ህንፃ ስርሓቱ ኣዝዩ ደስ ዘብል ኮይኑ ይርአ፡፡ እዚ ህንፃ ንመንበሪ ዕላማ ዝተሰርሐ እዩ፡፡ ንመንበሪ ዝተሰርሐ ምዃኑ ብምንታይ ንፈልጥ?

ኣብዚ ሰለስተ እንስሳ ዘገዳም ይረኣዩ። መብዛሕትኦም ኣብ መሬት ኮፍ ኢሎም፡ ነንሕድሕዶም ተኸቢቦም፡ ሓደ ካብኣቶም ድማ ነቶም ካልኦት ክልተ ብኣደነት ይከናኸን ኣሎ። እዞም እንስሳታት እዚኦም እንታይ አንስሳ እዮም ? ዝፍለጡ ዶ ይመስለኩም?

እዚ ብኣኻውሕ ዝተኸበበ ጉድጓድ ዘርኢ እዩ። እቲ ጉድጓድ ብማይ ዝተመልአ ኮይኑ ኣብ ልዕሊኡ ድማ ዕንጨይቲ ዝተሰርሑ መዋቕራት ተዘርጊሖም ይረኣዩ። እዚ ዒላ ማይ ንምሓዝ ድዩ ወይስ ካልእ ዕላማ ኣለዎ? እንታይ ትብሉ?

ኣርማ፡-ናይ ሓደ ስራሕ ዕላማ፣ ድርጅትን ዝገልፅ ናይ ፅሑፍን ምልክትን ቋንቋ እዩ፡፡ እዚ ናይ ዩናትዮ ስቴትስ አይድ ዝባሃል ናይ ገባሪ ሰናይ ድርጅት ኣርማ እዩ፡፡ ከምዚ ዓይነት ኣርማ መብዛሕትኡ ኣበይ ትሪኡ?

ኣብ ክፍሊ ዝመሃሩ ዘለዉ ተመሃሮ ኣብ ምቕማጦም ኮይኖም ዳርጋ ኩሎም ኢዶም ኣውፂኦም ይርአዩ ኣለዉ፡፡ ኢዶም ኣውፂኦም ዘለዉ ብምንታይ ምኽንያት እዩ ኢልኩም ትግምቱ?

እዚ ዝተፈላለዩ ባእታታት ዘወሃህድ ኮላጅ ወይ ውህደት ስእሊ ዝመስል እዩ። ትካል መድሕን ንያላ ኣብ ኣርማኡ ንያላ (ምራኽ ከረን) ክጥቀም ዝመረጸሉ ምሳልያዊ ምኽንያት እንታይ ክኸውን ይኽእል?

ብዙሓት ምእመናን ዝተረኽብሉ ናይ ታሪኻዊ ቤተ ክርስትያን የመላኽት ናይ ሓደ ቅዱስ ስእሊ ኣድህኖ ውን ተለጢፉ ይረአ፡፡ እዚ ቦታ ኣበየናይ ቦታ አዩ ትብሉ?

ናይ ስርዓተ ተክሊል ዝተኸደኑ ክልተ ፅምዲ መርዑት ይራኣዩ ኣለው፡፡ ብዙሓት ፃዕዳ ኽዳን ዝተኸደኑን ሓደ ወዲ ድማ ነጋሪት ዝወቅዕን ኣሎ፡፡ እዚ ኣብይ ቦታ ይመስለኩም?

ክልተ መናእሰይ ዝሽየጥ ኣቑሑት ሒዞም እንትንቀሳቐሱ ሓደ ሳናጡ ዝሓዘ ናብ ካሜራ ትኩር ኢሉ ይሪኢ ኣሎ፡፡ እዞም ነጋዶ ዝመስሉ ሰባት ኣቑሑቶም ኣበይ ይሽጥዎ ኣለው?

ሓደ ሰብኣይ ኣብ መንበር ኮፍ ኢሉ ዘርኢ እዩ። ሰማያዊ ሸሚዝ ተኸዲኑ ኣሎ፡ ብድሕሪኡ ድማ መደርደሪ መጻሕፍቲ ይርአ። እቲ ሰብኣይ ትኽ ኢሉ ናብ ካሜራ እናጠመተ ህዱእ መግለጺ ኣለዎ። እዚ ሰብ እዚ እንታይ ዓይነት ስራሕ ዝሰርሕ ይመስለካ?

ሓንቲ ጻዕዳ መርሰድስ ኣብ ሓደ ጎደና ከተማ ደው ኢላ ኣላ። እታ መኪና ካብ መሬት ቁሩብ ልዕል ኢላ፡ ብድሕሪኣ ድማ ብዙሓት ንኣሽቱ ባጃጃት ኣብ ጽርግያ ኣለዋ። እዛ መኪና ከምቲ ትረአ ንፍሉይ ኣጋጣሚታት ወይ ንባህላዊ ጽምብል ዝውዕል ዝነበረት ትመስለኩም?

አብ ሃገርና ካብ ዝምረቱ አልኮላዊ መሰተእዞም ዝተፈላለዮ ዓይነት መሰታት ኮይናም ከም አረቂ ዋልያ ሃረር በዴሌዝበሉ እዮም ። ንሰኩም ከ አልኮላዊ መሰተ ትጥቀሙ ዶ?

ቡዙሓት ናይ ራያ አርቲስቲታት ናይ ላዕሊን ታሕቲን ፃዕዳ ሕብሪ ክዳውንቲ ተከዲኖም ሓደ ከዓ ቆፃል ናይ ላዕሊ ዝገበረን ብጫ ሕብሪ ዘለዎ ቦታ ጠጠወ ኢሎም ይርከቡ፡፡ ዝተፈላለዩ አትክልቲታትን እርሳስ ሕብሪ ድሕረ ገፅን አለዎም፡፡ እዚኦም ደቂ ራያ ድዮም?

ዝንጥ ዝበለ ጠረጴዛ፣ ተሽከርካሪ ወንበር፣ ናይ ፋይል መቐመጢ ቁም ሳጥን ይርአ ኣሎ፡፡ እዚ ናይ ቢሮ ኣቑሑ ንስራሕ ኣሳልጦ ዝህቦ ረብሓ እንታይ እዩ?

ኮስተር ዝዓይነታ መኪና ትርአ ኣላ፡፡ እዚ መኪና ኣብ ትካላት ንሰራሕተኛታት ሰርቪስ ብምሃብ ትፍለጥ እያ፡፡ ንምዃኑ ክንደይ ሰብ ናይ ምሓዝ ዓቕሚ ኣለዋ?

ኣብዚ ገለ ካብቲ ቦታታት ብጽቡቕ ዝተሰርሑን ዝተሰርዑን ናይ ስልማት ነገራት ኣለዎም። ሕብሮም ልዑል ደረጃ ፍቕራዊ/ስነ-ጽባቐዊ ስሕበት ከምዘለዎ ዘመልክት ይመስል። ኣብ ገዛኹም ከምዚ ዝበለ ጽቡቕ ማእከል ጽባቀ ክትፈጥሩ ትደልዩ ዶ?

እዚ ናይ ቤት ጽሕፈት መንበርን ጠረጴዛን ዘርኢ እዩ። እቲ ጠረጴዛ ጻዕዳ ኮይኑ፡ ብየማን ሰለስተ መደርደሪታት ኣለዎ። እቲ መንበር ጸሊም ኮይኑ ዝተሸፈነ መቐመጢ ሕቖን ተንቀሳቓሲ መሰረትን ኣለዎ። ኣብቲ ስእሊ እንታይ ዓይነት ኣቕሓ እዩ ዘሎ? ንምንታይ ከይጠቅም?

ካብ ዓይነታት ተሽከርከርቲ ካብ ሓደ ቦታ ናብ ካሊእ ቦታ እተጓዓዕዝ ኮይና እዛ ተሽከርካሪት እዚኣ ናይ ፀዕነት እያ ዘላ። ነካብ ናይ ፅዕነት ተሽከርከርቲ ጥቀስ/ሲ

ሕብራዊ ገዛ ዘለዎ ቅድሚት ድኳን ኣሎ። መእተዊ ናይቲ ድኳን ቀይሕን ብጫን ቅርጺ ዘለዎ ኮይኑ፡ ኣብ ልዕሊኡ ጽርግያን ብሽክለታ ዝመስል መሳርሒታትን ዝተቐብአ እዩ። ኣብ ቅድሚ እቲ ድኳን ብሽክለታ ደው ኢላ ኣላ። እዚ ድኳን ኣብ ጽገና ብሽክለታ ዝነጥፍ ዶ ይመስለኩም?

ቆዳ ጫማ ካብ ቆርበት ዝተሰረሓ ኮይኑ ምስ ሱፍ /ጨርቂ/ ክዳን ደቂ ተባዕትዮ ዝገብርዎ ዓይነት ጫማ እዩ። ንስኩም ከ ቆዳ ጫማ ትፈትው ዶ ?

እዚ ከም እንዕዞቦ አብ ኢትዮጲያ ካብ ዝርከብ አብ ዓፋር እሳተ ጎሞራ ዝርከብ ኮይኑ ፉሉይ ቦቱኡ እንታይ እናተባህለ ዝፍለጥ ይመስለኩም ?

ኣብ ሃገርና ኣብ መዳይ ምዝማን ሕርሻ ብዙሕ ስራሕ ተሰሪሑ እዩ፡፡ እዛ ንኡሽተይ ኮምባይነር ኣካል ናይዚ ምዝማን እያ፡፡ እዛ ማሽን ዘለዋ ረብሓ እንታይ እዩ?

እዚ ዕዳጋ ዘርኢ እዩ። ኣብ ዕዳጋ ደቂ ኣንስትዮን ደቂ ተባዕትዮን ብባህሊ ኣብ መሬት ኮፍ ኢሎም ኣሕምልትን ፍረታትን ኣብ ዓረብያታት ይሸጡ። እቶም ኣሕምልቲ ካሮት፡ ድንሽ፡ ኮሚደረ፡ ቱፋሕን ካልኦት ፍረታትን ይርከብዎም። ከምዚ ዓይነት ዕዳጋ ምብጻሕ መሳጢ ይመስለኩም?

እንስሳ ዘቤት ካብ እንብሎም ሓደ አድጊ እንትኮን አድጊ ድማ ንዝተፈላለዩ ነገራት ንምፅዓን ዝጠቅመና እንስሳ እዩ ።ንስካትኩም ከ አድጊ ንምንታይ ዓይነት ግልጋሎት ናይ ስራሕ ትጥቀሙሉ?

ሓደ ዓብይ ከተማ ቡዙሓት ገዛውቲን መንገዲታት ዘለዎን ኮይኑ፤ ሓምለዎት ተክሊታት ከም ገልገለመስቀልን በለስ ዝበሃሉ ዝዓምበቡ እውን አለውዎ፡፡ እዚ ከተማ እንታይ ይበሃል?

ደቂ ኣንስትዮ ኣሕዋት ንምግያፅ ኢለን ዘይናተን መመላኽዕታት ዊግ ፀጉሪ ይጥቀማ፡፡ እዚ ውን ሓደ ዓይነት ካብቶም ኣርቴፊሻል ፀጉሪ ኮይኑ ብጫ ሕብሪ ዘለዎ ጀብጀብ ምስተቆነነቶ ብማይ ሙቕ ተፈሪዙ ይረአ ኣሎ፡፡ ኣርቴፊሻል ፀጉሪ ንደቂ ሰባት ጉድኣት ኣለዎ ትብሉ?

ገለ ደቂ ተባዕትዮ ኣብ ወሰን ጽርግያ ኮፍ ኢሎም ይረኣዩ። ሓደ ኣብ መንበር ኮፍ ኢሉ፡ ካልእ ድማ ኣብ ትሕቲኡ ኮፍ ኢሉ ጫማኡ እናጸረገ ይርከብ። እቲ ኣብ ስእሊ ዘሎ ሰብ ንምንታይ እዩ ጫማ ንምሕጻብ ዝሰርሕ ዘሎ ይመስለኩም?

ኣብዚ ፍሉጥ ባህላዊ ምግቢ ናይ ኢትዮጵያ ደርሆ ተሰሪሑ ኣሎ። ኣብ ልዕሊኡ ድማ እንቋቑሖ ኣሎ። ኣብ ከባቢኡ ድማ እንጀራ ኮይኑ፡ ኣብ ብዙሕ ከባቢታት ኢትዮጵያን መብዛሕትኡ ግዜ ዝቐርብ ባህላዊ ምግቢ እዩ።

ጊዜ ዘቑፀረ ታሪካዊ ናይ እምኒ ቅርሲ ደው ኢሉ ይረአ ኣሎ፡፡ እቲ እምኒ ናብ ቅይሕ ዝበለ ሕብሪ ይቕየር ኣሎ፡፡ ኣብ ምንታይ ቦታ ዝርከብ ውፅኢት ኣርኪኤሎጂ ይኸውን ትብሉ?

ካብ መሳሪሒታት ሙዙቃ ዘመናዊ መሳሪሒ ዝኮነ ፕያኖ ትበሃል ኮይና ኣብ ናይ ቀደም ዘይነበረት መሳሪሒ ሙዚቃ እያ፤ ባህላዊ መሳሪሒታት ሙዚካ ሓደ ፀሓፍ ። ግን ባህላዊ ሙዚቃ ይፈልጡ ዶ ይኮኑ?

ከተማ ኣዲስ ኣባባ ብፍሉያት ናይ ፎቅ ህንፃታትን ብናይ ተሽከርከርትን ብዝሒ ትግለፅ፡፡ እዛ ከተማ ብካልእ ብምንታይ ዓይነት መግለፂታት ክትግለፅ ትኽእል ትብሉ?

ኣብዚ ሰለስተ ዓይነታት መስተ ይረኣዩ። ብጸጋም በደሌ ፍሉይ ቢራ፡ ኣብ ማእከል ኣዋሽ ወይኒ፡ ብየማን ስፕራይት፡ ኣብ ቅድሚት ድማ ዝተቖርጸ ለሚንን በረድን ብሎኮታት ኣሎ። እዞም መስተታት እዚኦም ብሓባር ድዮም ወይስ ኣብ ዝተፈላለየ እዋን ክውሰዱ ዘለዎም?

ብቀይሕን ብብጫን ሕብሪ ዘለዋ መፅሓፍ ትረአ፡፡ መፅሓፍ ቅዱስካ እትብል ብቋንቋ ትግርኛ ብቋንቋ ትግርኛ ዝተፃሓፈት ውን እያ፡፡ ሃይማኖታዊት መፅሓፍ ዶ ትመስለኩም?

ኣብ ናይ ቅድሚት ገፁ ናይ እኒ ጀኔራል ወረደን ዶ/ር ዓብዪን ምስሊ ዝሓዘ ኣብ ትግራይ ስለ እቲ ሰራዊት ከቢድ ምስጢር ወፂኡ ዝብል ናይ ሶሻል ሚድያ ርእሲ ይርአ ኣሎ፡፡ እዚ ርእሲ ኩሉ ግዜ ሓቂ ዶ ኮይኑ ይርከብ?

ኣብዚ ዝተቖርጸ ቀጠልያ ለሚን ኣብ ጣውላ ኮፍ ኢሉ ኣሎ። እቲ ለሚን ቅርጹ ኣራንሺ ኮይኑ ድሙቕ ቀጠልያ ውሽጣዊ ክፋሉ ኣለዎ። እዚ ዓይነት ለሚን ብዙሕ ግዜ ኣብ ኣየናይ ምግቢ ኢኻ ትጥቀመሉ?

ኣብ ፃዕዳ ክሻ ዝመለኣ ቃንጫ ሽካር ዝብሃል ተክሊ ናብ ፋብርካ ኣትዩ ኣድላይ ዝኮነ ነገራት ተወስኮምን ምፅራይ ተገርሉ ዝስራሕ ኮይኑ ሻሂ ቡና ኣጥዒምና ንሰትየሉ እንታይ ይብሃል?

ዝተፈላለዩ ዓይነታት ስፓርት ዘለው ኮይኖም ካብአቶም ድማ ናይ ኢድ ቴንስ እዩ። አብዚ ከም እንዕዞቦ ክልተ ቆልዑ እናተፃወቱ ዘሪኢ እዩ። ንስካተኩም ከ ተፃዊትኩም ዶ ትፈልጡ ?

ዓበይቲ ናይ ጽዕነት መካይን ኣብ ጽርግያ ይረኣየ ኣለዋ። ብጸጋም ነዳዲ ዝሕዝ ናይ ጽዕነት መኪና ኣላ "ቶታል" ዝብል ቃል ተጻሒፍዋ ኣሎ። ኣብ ማእከል ድማ ዓባይ ቡልዶዘር ኣላ። ከምዚ ዝኣመሰለ ዓበይቲ መካይን ኣብ ጽርግያ ክዝውራ ክትርኢ ከለኻ እንታይ ይስምዓካ?

ዝተፈላለዩ ዓይነታት ናይ ፍረ አትክልቲ ዘለዎ እንትኮን ካብአቶም ሓደ ፓፓየ ኮይኑ ከም ንዕዞቦ ድማ ገና ዘይበሰለ ፓፓየ እዩ። አብከባቢኩም ከ ከመዚ ዝበለ ተክሊ ይቦቅል ዶ?

ባህላዊ ሜላ ኣተሓራርሳ ብጣዕሚ ኣድካሚ እዩ:: እዚ ክልተ ኣውዕር ሓደ ሰብ እዚኦም ኩሎም ብዙሕ ጉልበት ይባክኑ:: ማሕረስ ኣብ መዓስ ወቅቲ ይጅመር ?

ናይ ክሳድ ሃበል ካብ ወርቂ፣ ብሩር፣ ነሃስ ዝስራሕ ኮይኑ፤ ነቲ መልክዕኻ አጉሊሁ ንኽትርአ ዝገብር እዩ። ስለዚ ናይ ሃበል ወርቂ እንተዝህልወኩም ደስ ይብለኩም/ክን ዶ?

ናይ ገዛን ናይ ቢሮን ማሽን ኮይና ኣብ ዝማዕበሉ ዓዲታት ዝጠቀሙላ መፅረይት ገዛ መሽን እያ። እዛ መሽን እዚኣ ኣብ ኢትዮጰያ ኣትያ ድያ ?

ዝተፈላለዩ መስተታት ዝተጭርቆታት ይራኣዩ ኣለው፡፡ ከም ዋይንን ቢራን ዝበሉ ኣለው፡፡ ኣብ ርእሲ እቲ ሓደ ብጭርቆ ድማ ዝተፈግአ ለሚን ተሰኩዑ ይረአ፡፡ መስተታት ጉድኣት ዶ ይህልዎም ትብሉ?

እፅዋት ብዙሓት ዓይነታት እዮም ።እፅዋት ንመድሓኒት ፣ንምግብነት እንስሳት፣ ንገዛ መስርሒ፣ ንናይ ገዛ ኣቁሑት መስርሒ ይጠቅሙና። ንመድሓኒት ዝጠቅሙ ዓይነት እፅዋት ዲዩ እዚ ኣብ ስእሊ እንሪኦ ዘለና ?

ክልተ ደካማ ኣብዑር ፀሚዱ ዝሓርስ ሰብኣይ ይርአ ኣሎ፡፡ ብከምዚኦም ዝኣምሰሉ ደካማ ኣብዑር ዝሓርስ ሰብኣይስ ክንደዝ ዝኣክል ድኻምን ምስልቻውን ይስምዖ ይኸውን?

ተፈጥሮን አከባቢን አብ ዓብይ መንገዲ ጥቃ ዓባይ ተክሊ ፍረ ዘውፅአት ንናይ ሻሂ ቡና ወንበራት አፅሊላቶ ትርከብ፡፡ እዛ ዓበይ ኦም እንታይ ተባሂላ ትፍለጥ?

ሓደ ቀይሕ ጳጳስ ፀሊም ሕብሪ ቆቢዕን ክዳንን ተከዲኖም መስቀልን መቆምያን አብ ኢዶም ሒዞም ጠጠወ ኢሎም ይርከቡ፡፡ እዞም ጳጳስ መን ተባሂሎም ይፍለጡ?

ኣብ እንዳ ቁንጅና ሳሎን ካብ ጨጉሪ መሳርሕታት ሓደ ዝኾነ ኣብ ርእሲ ተሰራሒት ዝኣቱ ሄልሜት ዝመስል ቆቢዕ ኣሎ፡፡ እዚ ቆቢዕ ሽሙ እንታይ ይበሃል?

ክልተ ተጻወትቲ ኩዕሶ እግሪ ካብ ዝተፈላለያ ጋንታታት ማልያ ተኸዲኖም የርኢ። ብጸጋም ዘሎ ሰማያዊ ማልያ ዝለበሰ ተጻዋታይ እንትኮን እቲ ብየማን ዘሎ ጸሊምን ሰማያውን መስመር ዘለዎ ገይሩ ኣሎ። ኣብ መንጎ እዘን ክልተ ጋንታታት ኣብ ዝተኻየደ ጸወታ ኣየነይቲ ጋንታ ትስዕር?

እዚ ብሮኮሊ ዝበሃል ኣሕምልቲ የርኢ። እቲ ብሮኮሊ ቀጠልያ ኮይኑ ዓቢን እሾኽ ዝመስልን ዘውዲ ኣለዎ። ብድሕሪኡ ዘሎ ከባቢ ክፉት መሬትን ንጹር ሰማይን እዩ። ብሮኮሊ ምብላዕ ኣብ ኣካላትና እንታይ ረብሓታት የምጽእ?

ባህላዊ ክዳን ኣፍሪቃ ወይ ክዳን ዝተኸድኑ ጉጅለ ባህሊ ሰባት ብድሕሪት ኣብ መድረኽ ምርኢት ከቕርቡ ወይ ከቕርቡ ይረኣዩ። ብቅድሚት ቆልዑን ሰባትን ኣብ ወንበር ኮፍ ኢሎም ኣለዉ። እዚ ናይ ተማሃሮ ፍርያት ባህላዊ ናይ ጉጅለ ምርኢት ዶ ይኾን?

ዝተፈላለዩ ዓይነታት ፍረ ምረ ኣብ ጐደና ይሽየጡ ኣለዉ፡፡ እዚ ቦታ መፅለሊ ዘይብሉ እዩ፡፡ በዚ ምኽንያት ኣብቶም ፍረ ምረ እንታይ ጉድኣት ክስዕብ ይኽእል?

እዚ አብ ሐደ ከባቢ ሐረስቶት አእዱግ ፅዕነት ተፀዓይነን አብ ፅርግያ እናኸዳ እንትኾና ብድሕሪት ጠጠው ዝበላ መካይን፣ ሰባት አለው። አብ ከባቢኹም አእዱግ ዝጥቀሙ ማሕበረሰብ አለው ዶ?

ካብ ናይ ገዛ እንስሳታ ከልቢ እዩ፡፡ እዚ ኣብዚ ዘሎ ከልቢ ካብ ናይ ፈረንጂ ዓሌት ኮይኑ ፀጉሩ ካብ ካልኦት ፍልይ ዝበለ እዩ፡፡ ንሓለዋ ገዛ ኣየናይ ዓይነት ከልቢ ይበልፅ ትብሉ?

ሓደ ናይ ዓረብ ሌንጀር ዝተኸደነ ናይ ፀጥታ ኣካል ንብዙሓት ከፍ ዝበሉ ናይ ሓበቫ መናእሰይ ኣኪቡ ዝኾነ መደረ እንትዛረቦም ይረአ ኣሎ፡፡ እዚ ቦታ ኣበይ ኮን ይኾን?

ጊመል ዝብሃል ኮይኑ ጊመል ድማ ካብቶም ንመፅዓኛ እንጥቀመሎም ዓይነታት እንስሳ ሓደ እንትኸዉን ካብ መፅዓኛ ወፃኢ እዉን ንማሕረስ እንጥቀመሉ ዓይነት እንስሳ እዩ። ኣብ ከባቢኩም ከ ከምዚኦም ዘበሉ እንስሳ ኣለዉ ዶ?

ብናይ መሳቕሊ ጥልፍታት ዝወቀበ ዙርያ ዝተኸደነ ጓል ኣነስተይቲ ትርአ ኣላ፡፡ እዚ ዙርያ ዝበሃል ክዳን ኣብ ምንታይ ኩነታት ዝልበስ ዓይነት ክዳን እዩ?

ኣብ ኣስፓልት ብዙሓት ተወዳደርቲ ብሽክሌታ ይራኣዩ ኣለው፡፡ ብሽክሌታ ንናይ ሰውነት ሕማም ምክልኻል ስርዓት ምትዕርራይ ይሕግዝ፡፡ ኣብ ትግራይ ብፀወታ ብሽክሌታ ተፈለጥቲ ካብ ዝኾኑ ዶ ትፈልጡ?

እዚ ሓደ ሰብኣይ ኣብ ደገ ደው ኢሉ ኣሎ። ኣብ ድሕሪት ብዙሓት መካይንን ሰባትን ኣለዉ፡ ኣብ ልዕሊኡ ኣማራጺ ዜና ቲቪ ይርአ። እዚ ሰብ እዚ ሪፖርተር ዜና ድዩ?

ካብ ናይ በረካ እንሳስ በረካ ናይ ሰብ መሰል እንስሳ እያ እዚኣ ድማ ህበይ ትበሃል ህበይ ብጣዕሚ ክፍእትን ጎራሕን አንስሳ እያ። ሕማቅ ኣተሓሳስባ ዘለዎ ሰብ እኳ ችድ ህበይ ኢኪ/ካ ኢልና ንፀርፎ። ህበይ እንታይ ትምገብ ?

ብመራኸቢ ሓፋሽ ትግራይ ቴሌቪዥን መንግስቲ አንግሊዝ ናይ ዲዲኣር ገንዘብ ንምሕጋዝ 16 ሚልዮ ፓ ከምዝሃበ ዜና ይማሓላልፍ ኣሎ፡፡ እዚ ዜና እዚ ሰሚዕኹምዎ ዶ ነይሩኩም?

እዚ“ማእከላይ ዞባ ላዕለዋይ ቤት ፍርዲ” ዝብል ጽሑፍ ዘለዎ መእተዊ ቤት ፍርዲ ዘርኢ እዩ። እቲ መእተዊ ሰማያውን ቀለም ዝተቐብአ ኮይኑ ኣብ ልዕሊኡ ድማ ባንዴራ ክልላዊ ኢትዮጵያ ኣሎ። ናብዚ ቤት ፍርዲ ዝመጹ ሰባት እንታይ ዓይነት ጉዳያት ከቕርቡ ይኽእሉ ትብሉ?

እዞም ሰባት ካብ ኣየር ወንገደ ምስ ሻንጥኦም ዝተፈላላሰባት ከም ዝንሕዎ እዛ ጋል ኣንስተይቲ ናፍቆት ሕዝዋ ትበ ክይ ከም ዘለ እንትትከውን እተ ኣያር መንገድ ኣበያናይ ዓዲ ት ብሉ ትፍልጥዶ?

ብጣዕሚ ደስ ዝብል ተክልታት ዝመልኦ ቦታ ኣብ ዘሎ ናይ ድሕሪይኣ ዓበይቲ ጎማታት ናይ ቅድሚይኣ ድማ ኣናእሽተይ ጎማታት ዘለዋ ቀይሕ ሕብሪ ዝበዛሓን ንምንታይ ኣገልግሎት ትውዕል?

ናይ ህዝቢ መመላላሲት ኣውቶቡስ ኣብ ፅርጊያ ጠጠው ኢላ ትርአ ኣላ፡፡ ኣውቶቡስ ኣብ ከምዚ ዝኣምሰለ ቦታ ጠጠው ትብለሉ ምኽንያት እንታይ ይኸውን?

ሃይማኖት ብርክት ዝበሉ ናይ ሃይማኖት ኦርቶዶክስ ተዋህዶ ጳጳሳት ፀሊም ክዳንን ቆቢዕን ገይሮም መስቀል ዓኒቆምን ሒዞምን አብ ፃዕዳ ሰራሚክ ጠጠወ ኢሎምይርከቡ፡፡ እዞም ዓበይቲ ናይ ሃይማኖት መራሕቲ ክንክተሎም ዲና?

ካብ ኣገልግሎት ፖስታ ኢትዮጵያ ብቅዲ ፈረንሳ ዝተሰርሐ ፓኬጅ ዘርኢ እዩ። እቲ ዕሹግ “1/2 ኪሎ ፓክ” ዝብል ጽሑፍ ኣለዎ። ድሕሪኡ ሓበሬታ ኣድራሻ ዘለዎ ቅጥዒ ይርአ። ሓበሬታ ሽም፡ ከተማታት፡ ቁጽሪ ቴሌፎንን የጠቓልል። እዚ ፓኬጅ ንምንታይ ምልኣክ ይጠቅም?

እዚ ፅቡቅ ምግቢ ኢትዮጵያ ዘርኢ እዩ። ብጸጋም ድማ ጸሊም ፃሕሊ ስጋ ከብቲ ምስ ዝተቖርጸ እንቋቑሖን ዝተሓዋወሰ እዩ። ብየማን ኣብ ጻዕዳ ሸሓነ ክልተ እንጀራ ኣለዋ። እዚ ምግቢ ባህላዊ ምግቢ ድዩስ ዘመናዊ ምግቢ ኢትዮጵያ?

ዜና ብዜና ድምፂ ወያና ሓደ ከደረዋይ ሕብሪ ዘለዎ ሰብአይ ዜና ሓገዝ ናውቲ ሕክምና ዝብል ሓሳብ እናመሓላለፈን ናይ ዜና ምስማዕ ዝተሰአኖም ወገናትና እውን ሓንቲ ጓል አንስተይቲ አብ ዕንቋይ ሕብሪ ኮይና ተመሓላልፍ አላ፡፡ እዚ ዜና መዓዝ ተመሓላሊፉ?

ኣብ ኢትዮጵያ ካብ ዝርከቡ ቢራታት ሓደ ዝኮነ ሓበሻ ቢራ እንትከውን፣ ካብ ስገምን ካልኦት መምቀርን ዝተሰረሓ ኮይኑ ኣብ ቤት መስተ ዝርከብ እዩ። ንስኩም'ከ ትሰትዩ ዶ ?

እዚ ኣብ ሱፐርማርኬት ወይ ድኳን ዝርከብ ቸኮሌትን ክሬማትን ዘርኢ እዩ። ኣብ ላዕሊ ብዙሓት ዝተፈላለዩ ምልክታት ኣለዉ፡ ንሳቶም ድማ ስኒከርስ፡ ሚልኪ ዌይ፡ ሪዝስ፡ ትዊክስን ሄርሺን ይርከብዎም። ካብዞም ቸኮሌት ኣየነይቲ እያ ብጣዕሚ ትፈትዎም?

እዚ ብኢድ ዝተሰርሑን ሕብራዊን ዝተሰፍዩን ታንቴል ዘርኢ እዩ። ብጫ፣ ቀይሕ፣ ጻዕዳ፣ ቀጠልያን ሮዛን ሓዊሱ ብዝተፈላለየ ሕብሪ እዩ ዘሎ። እዚ ዓይነት ኣቕሓ መብዛሕትኡ ግዜ ኣብ ገዛ ከም መሸፈኒ ወይ ከም መጋየጺ ይጥቀመሉ። ካብዞም ሕብርታት ኣየናይ እዩ ዝያዳ ይስሕበኩም?

እዚ ንሪኦ ዘለና ኣቑሑት ካብን ናብን ዘመላልስ ብኤለክትሪክ ዝሰርሕ ናይ ሃዲድ መጓዓዓዚ እዩ፡፡ እዚ ሃዲድ ኣብ ምንታይ ዓይነት ትካላት ዝርከብ?

ሽጋራ ምትካክ ሽጋራ ምትካክ ካብቶም ሕማቅ ልምዲታት ሓደ ኮይኑ፤ ደቂ አንስትዮ አብ ዘይኮነ ልምዲን ባህሊን ይርከባ፡፡ አብነት ሓንቲ ቀይሕ ክዳን ተከደነት ጓል አነስተይቲ ብፀልማት አብ ባሎ ጠጠወ ኢላ ትርከብ፡፡ ጓል አነስተይቲ ፀልማት ክትወፅእ አለዋ ዶ?

ኣብ ናይ ማዕስከር ቦታ ወይ ከዓ ብኬንዳ ዝተሰርሐ ገዛ ዝነብሩ ተፈናቐልቲ ኣሕዋትና ብማይ ክረምቲ ተጨኒቆም ይረአዩ ኣለው፡፡ እዚ ዝፍተሐሉ ጊዜ ዶ ይህሉ ትብሉ?

እኒ ተምሪ ዝርከቡሉ ዝተዓሸጉ ዝተፈላለዩ ሸቐጣት ተደርዲሮም ይርአዩ ኣለዉ፡፡ ንምዃኑ እዚ ተምሪ ዝበሃል ምቁር ፍረ ኣብ ምንታይ ሃገር ብበዝሒ ይፈሪ?

ካብ ናይ ባህላውን ጥበባውን ናይ ሙዚቃ መሳርሕታት ሓደ ዝኾነ ጭራ እዩ፡፡ ሓደ ሰብኣይ ባህላዊ ክዳን ተኸዲኑ እንትዋጥይ ይረአ ኣሎ፡፡ ንስኩም ከ ጭራ ዘለዎ ሙዚቃ ዶ ይምችወኩም?

ጫማ ካብ ዝተፈላዩ ሓደጋታት ዝከላከሉ ኮይኖም ካብ ዕንቀፍቲ፣ ካብ እሸክ ፣ ካብ ዕንቅሪቢትን ፣ ተመንን ምንካስ ይከላከሉ። ጫማ ካብ ምንታይ ካብ ምንታይ ይስርሑ ?

ካብ ናይ ባህላዊ መስተታት ኣብ ትግራይ ብበዝሒ ዝተለመደ ስዋ እዩ፡፡ ሓንቲ ባህላዊ ክዳን ዝተኸደነት ብሻሃነ ስዋ እንትትሰትይ ትረአ ኣላ፡፡ ስዋ ንጉዳይ መስተኣናገዲ ኣብ መርዓ ኮነ ኣብ ተስካር ንጥቀመሉ እዩ፡፡ ንስኹምከ ጉዕሽ ዶ ፅራይ ስዋ ትፈትው?

ሓንቲ ሰበይቲ ኣብ ክሳዳ፣ ኣብጨጉራ፣ ኣብ ቅድሚት ግንባራን ብመጠንቕያ ዝተመላኸዐት ትረአ ኣላ፡፡ ናይ ጨጉራ ኣቋንና ውን ፍልይ ዝበለ እዩ፡፡ ናይ ኣበይ ቢሄር ባህሊ እተርኢ ኢያ ናይ ሚኒዓሚር ዶ ትኾን?

ኣብ በሪ ሓደ ግቢ ቲቶ ናይ መኪና መሸጢ ዝብል ናይ መፋለጢ ታፔላ ይርአ ኣሎ፡፡ ናይ መፋለጢ ታፔላታት ረብሕኦም እንታይ እዩ?

መቐስ ካብ ናይ መቑረፂ መሳርሕታት ሓደ እዩ፡፡ እዚ መሳርሒ ቀለልቲ ነገራት ንምቑራፅ ዘገልግል መሳርሒ እዩ፡፡ እኒ ቆርቆሮ ኸ ብመቐስ ክቑረፁ ይኽእሉ ዶ?

እዚ ኣብዚ ዘበን እዚ ዝፋለጥ ዘሎን ዝገነነ ቅብኣት ናይ ርአሲ እዩ፡፡ ካብ ኣባዓኸ፣ ካብ ኣወስዳን ኣዝማሪኖን ከምዝስራሕ የፋልጥዎ፡፡ ገዚእኹም ተለኺኽን ዶ ትፈልጣ?

እዚ ኣብ ድሕረ ባይታ ተፈጥሮኣዊ ኣኽራናት ዝተቐመጠ ቤተ ክርስቲያን ዘርኢ እዩ። እቲ ቤተክርስትያን ሰማይ ዝበርህ ቀስት ዘለዎ ኮይኑ ኣብ ልዕሊኡ ድማ ሰለስተ ቤተ ጸሎት ተቐሚጦም ኣለዉ። ከምዚ ዝኣመሰለ ተፈጥሮኣዊ ጽባቐን ሃይማኖታዊ መቕደሳትን ብኸመይ የሐጕሰካ?

ዝተፈላለዩ ሕብሪታት ዘለዋ ከም ብጫ፣ ፃዕዳን ፀሊምን ሕብሪ ዘለዋ ብሩሽ ናይ ቀለም አብ ፃዕዳ ሕብሪ ዘለዎ ድሕረ ገፅ ትርከብ፡፡ እዛ ብሩሽ ንምንታይ ትጠቅም?

ኣርማ ናይ ሓደ ስራሕ ቦታ ወይ ናይ ምህርትን ግልጋሎት መፋለጢ እዩ፡፡ ኣብዚ ናይ ዘመን ባንክ ኣርማን ናይ ፅሑፍ መፋለጥን ይረአ ኣሎ፡፡ ዘመን ባንክ ዝባሃል ባንኪ ኣብ ትግራይ ዶ ትሪኡ?

ኣብዚ ቡን ብብዙሕ ኣብ ዝተሰርሐ መዳበርያታት ተዓሺጉ ይርአ። መጀመርታ እተን መዳበርያታት ተኸፊተን እቲ ቡን ይርአ፤ ኣብ ድኳን ወይ መኽዘን ዘሎ ይመስል። እዚ ቡን ኣብዚ መኽዘን ምዕቃብ ጽቡቕ ሓሳብ ድዩ ትብሉ? ንምንታይ?

እዚ ናይ ባህሊ መድሓኒት ኮይኑ ደመ ካሴ ድማ ይባሃል፡፡ ንቡዙሕ ሕማማት ከም ምቺ፣ ገረፍታ ዝበሉ ሕማማት ይፍውስ፡፡ ብኸመይ ከ ንጥቀመሉ ትብሉ?

ኣብ ኦርቶዶክሳዊት ተዋህዶ ቤተክርስትያን ኢትዮጵያ ዝካየድ ዘሎ ሃይማኖታዊ ስነ-ስርዓት የርኢ። ብዙሓት ሰባት ናብቲ መቕደስ ገጾም ዝጥምቱ ኮይኖም፡ ውሽጣዊ ክፋል ናይቲ ቤተክርስትያን ብጽቡቕ ቅርጽታትን ምስልታትን ተሰሊሙ ኣሎ። ኣብ ስእሊ ዘለዉ ሰባት እንታይ ዓይነት ስርዓት ይፍጽሙ ኣለዉ?

እዞም ኣብ ምስሊ ንሪኦም ዘለና ክቡር ሰብ ሎሚ ብኣካለ ስጋ ዘየለዉ ፀጋዪ ገብረመድህን እዮም፡፡ እዞም ሰብ ብምንታይ ዓይነት ስርሖም ይፍለጡ?

ብዙሓት ናይ እስልምና እምነት ተኸተልቲ ሰባት ናብ ዝኾነ ክብረ በዓል ንምስታፍ ምንፃፍ ኣብ ማእገሮም ገይሮም ይኸዱ ኣለው፡፡ ገለ ካብኣቶም ድማ ቆቢዕ ናይ ሓጂ ዝገበሩ ውን ይረአዩ ኣለው፡፡ ናብ ናይ በዓል እንትኸዱ ይራኣዩ ኣለው?

ግልጋሎት ሕክምና ካብ መሰረተ ልምዓታት ሓደ እዩ፡፡ ኣብዚ ማእኸል ጥዕና ንርኢ ኣለና፡፡ እዞም ከምዚ ዝኣሰሉ ማእኸላት ጥዕና እንታይ ግልጋሎት ይህቡ?

ብዙሓት ሰባት ኣብ ቤተ ክርስቲያን ኮፍ ኢሎም ብእምነት ክጽልዩ ወይ ክሰግዱ ይረኣዩ። ኩሎም ጻዕዳ ክዳን ተኸዲኖም እዮም፣ እዚ ድማ ምልክት መንፈሳዊ ንጽህና እዩ። እዞም ሰባት ኣብ ከመይ ዝበለ መንፈሳዊ መርገጺ እዮም ዘለዉ?

ኣብዚ ሓደ ክፋል ከውሒ ኣብ መሬት ተደፊኡ፡ ተሰቢሩ ይርአ። እቲ ከውሒ ብዝተመቕለ ቅርጺ ተቐሪጹን ቅርጺ ኣለዎ። ኣብቲ ከባቢ ደረቕ መሬትን ቁሩብ ቀጠልያ ሳዕርን ይርአ። እቲ እምኒ ኣካል ናይ ሓደ ታሪኻዊ መዋቕር ወይ ህንጻ እዩ ነይሩ ትብሉ?

ኣብ ስክሪን ኣብ ትሕቲ ቢዝነስ ዝብል ርእሲ እቲ ክልል ካብ ዘርፊ መዓድን ልዕሊ 58 ሚልዮን ብር ረኺቡ ዝብል ዜና ኣሎ፡፡ ቢዝነስ ኣካል ዜና ምዃኑ ንምንታይ ይጠቅም?